ዝሽየጡ ናይ ኦሮሚያ ሕብረት ስራሕ ባንኪ ኣክስዮናት ኣብ ትሕቲ ዝብል ርእሲ ናይ ኣኽሲዮን መጠንን ዋጋን ተቐሚጡ ኣሎ፡፡ ንምዃኑ ኣክሲዮን እንታይ ማለት እዩ?

እዚ ብዛራ ሚድያ ዝተዳለወ ዜና ወይ ትንታነ ቪድዮ ሽፋን ኮይኑ፡ ኣብ ጀነራል ዮውሃንስ ወልደጊዮርጊስ (ጆን መዲድ) ዝተባህለ ሰብ ዘተኮረ እዩ። ክፍልታት ሽፋን፡ ብዛዕባ ወተሃደራዊ ድሕረ ባይታ ናይቲ ጀነራል ወይ ብዛዕባ እቲ ኣርእስቲ ዝያዳ ዶ ፈሊጥካዮ?

ኣዶ ትግራይ መብዛሕቲእን ልዕሊ 50 ዓመት ዝገበራ እየን ዝድርመማ ። ድርማሞ ማላት ፀጉረን ተቆኒነን ምስ ወድኣ ብቲ ተሰንቲሩ ዝወፀ ፀጉሪ ገይረን ንዝን ዝተቆነና ይትሕስኦ። ኣብ ከባቢኩም ከ ኣብሓዘን ጥራሕ ድዩስ ምስዓበያ ዝድርመማ ?

እዞአ ናይ ተሽኻሪት ኮይና መኪና እንቶኮን ዝተፈላለዩ ናይ ጉድጋዳድ መኽዐት ክቶኾን ኸላ እዚአ መኺና ሸማ እንታይ እተባህላት ትፅዋዕ ይመስለኹም ?

ኣብዚ ሓንቲ ዓባይ ቀጠልያ ወተሃደራዊት መኪና ኣብ ጽርግያ ደው ኢላ ትርአ። ኣብ ድሕሪት ዝተሰቕላ ዓበይቲ ሮኬታት ወይ ላንቸራት ኣለዋ። እታ መኪና ሽዱሽተ ጎማታት ዘለዋ ኮይና፡ ብማእከል ሓንቲ ከተማ ክትዝውር ትርአ።

ሓንቲ ቆንጆ ጋል ራያ ባህላዊ ናይ ከባቢኣ ክዳን ተከዲና ኣላ ። ኣብ ኢዳ እውን ሒና ተቀቢኣ ኣላ ። ኣብ ናይ ራያ ባህሊ ብጥዕሚ ዝስሕብ እንታይ እዩ ?

ኣብዚ ድሙቕ ሕብሪ ዘለዋ ቶዮታ ኣብ ወሰን ጽርግያ ደው ኢላ ከምዘላ ዘርኢ እዩ። ብድሕሪታ ይርአ። እቲ ኣኳርየም ብጸሊምን ብጫን ምልክታት ዝተሸፈነ እዩ። ኣብ ድሕሪት ከም መካኒክን ኮምፒተርን ዝኣመሰሉ ንግዳዊ ቦታታት ስለዘለዉ፡ ሰባት ኣብ ዙርያኡ ይኣትዉን ይወጹን ኣለዉ።

ንክገብርኦ ይፍቀድ ድዩ? ሓንቲ ወርቃማ ሕብሪ ዘለዋ ፀናፅል አብ ውሽጣ ሰለስተ ኩትሻ ዘለውዋ ኮይና አብ ሃሳስ ሊላ ሕብሪ ተቀሚጣ ትርከብ፡፡ ፀናፀል ንምንታይ ይጠቅም?

ኣብዚ ምስሊ ናይ ትምህርቲ ሚኒስትር ሚኒስተር ዝኾኑ ፕሮፌሰር ብርሃኑ ነጋ ይርአዩ ኣለዉ፡፡ ንሶም ብፅኑዕ ስርዓት ኣፈታትና ማትሪክ ፍሉይ ሽም ዝረኸቡ እዮም፡፡

ኣብዚ ምስሊ እዚ ዝተፈላለዩ ባንዴራ ናይ ዝተፈላለዩ ሃገራት ዝውክሉ ባንዴራ ንርኢ ኣለና። ካብዞም ባንዴራታት እዚኦም ንኢትዮጵያ ዝውክል ባንዳራ ሓደ ንርኢ ኣለና።

ሰባት ንመርዓ፣ ንልደት ቆርዓ፣ ንቢቢ ሻወርን ዝተፈላለዩ ድግሳትን ዝተፈላለዩ ንመመላክዒታት ብዙሕ ወፃእታት ብንምውፃእ የዘጋጅው። ይኹን እምበር ከምዚ ዝበሉ ናይ ሓደ መዓልቲ ደስታ ካብ ምርካብ ነዋሕቲ ደስታን ነፃነትን ዝህቡና ሰናይ ስራሕቲ ክንሳተፍ ይግባእ።

ብዝሕ ዝበለ ክሻታት ኣብ መሬት ምልእ ኢሉ ኣሎ ካልእ እውን ተደራሪቡ ኣሎ ካቦ መእሰሪ እውንኣሎ። እዚ ከሻታት እንታይ መሊኡ ኣሎ ?

ኣዝያ ጽብቕትን ሕብራዊትን ዑፍ ኪንግፊሸር ወይ ከዓ ወሪ እያ! እታ ዑፍ ሰማያዊ፡ ቀጠልያን ኣራንሺን ላሕሚ ዘለዋ ኮይና፡ ነዊሕ ጸሊም መንቋሕቋሕታ ኣለዋ።

ገዘፍቲ እፅዋት ዘፅለልዎ ቦታ እኒሀ፡፡ ኣብ ሓደ ዓዲ ናይ እፅዋት ፅላል ኣድላዪ ምዃኑ እሙን፡፡ እዚ ግን ባዕሉ ዝመፅእ ኣይኮነን እሞ ናብኡ ብርኪ ንምብፃሕ እንታይ ክግበር ኣለዎ?

ካብ ደገ ንዝመፁ ሰባት ዝውድሳ ዘለዋ ደቂ ኣስትዮ ናይ ባህላዊ ክዳን ተከዲነን ኣብ እዋን ክርምቲ ዝፀወቶኦ ዓይነት ፀወታ እንታይ እናተባህለ ይፍፀል ወይ ይፅዋዕ?

ሓንቲ ሰራሕተኛ ኣብ ክልተ ሞጎጎ እንጀራ እንዳሰንከተት ኣብ ጊባቦ ተቀምጦ ኣላ ። እታ ሰራሕተኛ ቀይሕ ከናቲራ ን ኣገልድምን ተከዲና ኣላ ።

እዚ ሓደ ዓብይ መዘናግዒ ቡዙሕ ተገልጋላይ ክዘናገዐሉ ዝክእል ወይ ዘዘናግዕ መናፈሻ ዓይነት ኩሉ ዘማለአ ምዕሩጉን ፅሩይን መናፋሻ ወይ ካፌ ንርኢ ኣለና።

እቲ ዝዛረቦ ንምርዳእ ዘጸግም ሰብ! ሓደ ብዕድመ ዝደፍአ ሰብኣይ ብዓቢ ስምዒትን ርእሰ ተኣማንነትን ክዛረብ ይረአ። ጸሊም ጃኬትን ጻዕዳ ስረ ተኸዲኑ ኣሎ። ብኽልተ ኢዱ ብሓይሊ እናኣመልከተ ብሓደ ኢዱ ብርዒ ሒዙ ኣሎ። ኣብ ቅድሚኡ ክልተ ማይክሮፎናት ኣለዋ።

ኣብዚ ክፉት መድረኽ፣ ብሰባት ዝተመልአ ናይ በዓል ሰልፊ ይረአ፤ ብሓደ ወገን ጻዕዳ ጽላል፡ በቲ ካልእ ወገን ድማ ብቀጠልያ ቆጽሊ ዝተሰለመ ጨንፈር ደው ኢሉ ኣሎ። ኣብ ማእከል ሕብራዊ ናይ በዓል ኣከዳድናን ብኢድ ዝእሰር ናይ በዓል መሳርሒታትን ኣሎ።

እዛ ፀላም ንእሽተይ መኪና እዚኣ ናይ ገዛካ እያ ተትከውን ። እዛ ንእሽተይ መኪና ፀላም ሕብሪ ዝሓዘት ፍሉይ ሽማ እንታይ ትባሃል ?

እዚ ኤሌክትሮኒክስ መሳርሒ እንትኮን እዚ ድማ ንዝተፈላለዩ ናይ ኣሌክትሪክ ፓወር ንምክፍፋል እንጥቀመሉ መሳርሒ እዩ። እዚ ድማ ኣዳፕተር ወይ መከፋፈሊ ይባሃል።

እቲ በዓል ፍሉይ ግርማ ኪሮስ ኣለማዮህ እንዳደረፈ ኣብ ስክሪን ይርአ ኣሎ፡፡ እዚ ናይ ትግርኛ ደራፊ ብኻልኦት ብሄራት እንተይተረፈ ተፈታዊ ምዃኑ ትፈልጡ ዶ?

ዝተፈላለዩ ዘብረቕርቕ መሸፈኒ ዝተሸፈኑ ከረሜላታትን ብሽኩትታትን ይርአዩ ኣለዉ፡፡ ከረሜላን ብሽኩትን ሽሙ ባዕሉ ንቆልዑ ይስሕብ እዩ፡፡ ብመመላክዒ ዝሽፈኑሉ ምኽንያት ድኣ እንታይ እዩ?

እዞም ኣኽፍቲ ዝመስሉ ቀራናት እንስሳ ዘገዳም ብእንግሊዝኛ ቡፋሎ እናተባህሉ ይፅዋዑ፡፡ እዞም እንስሳት ናይ ትግርኛ ሽም ግን የብሎምን፡፡ ስለምንታይ እዩ ናይ ትግርኛ ሽም ዘይብሎም?

ኢጅነር ስመኘው ስሜ ይባሃል ናይ ህዳሴ ግድብ ዋና ኢጅነር ነይሩ ። እዚ ኢንጅነር እዙይ ኣብ ኣደባይ ብግፍዒ ተቀተሉ ? መን ቀቲልዎ ?

እዘን ደቂ ኣነስትዮ እዚአን ናይ ክዳውንቲ ፋሽን እንዳፋለጣ ንርኢን ኣለና ። እዘን ደቂ ኣነስትዮ እዚአን ድማ ሞዴል እንዳተዋዳደራ ንሪአን አለና።

ቀይሕ ሽጉርቲ ዝመልኡ ክሻታት ተር ኢሎም ይርአዩ ኣለዉ፡፡ እዚ ሽጉርቲ ዕዳግኡ ሰፊሕ እዩ፡፡ እዚ ምህርቲ ካብ ካልኦት ብዝበለፀ ዕዳግኡ ዝሰፍሐሉ ምኽንያት ካብ ምንታይ ዝነቅል እዩ?

ዝተፈላልዩ ናይ ፀጉሪ ቅብኣት ኣብ ሕድ ሕዶም ነናይ ባዕሎም ዋጋ ኣብ ወረቀት ተፃሒፍዎም ኣብ ባዕሎም እቶም ቅብኣት ተለጢፉ ይርከብ ።

እቲ ባህላዊ ኣከዳድና ክንደይ ጽቡቕን ህያውን እዩ! እቲ ወርቃዊ ጌጣጌጥ ምስቲ ክዳን ብምውህሃድ ንጉሳዊ ጽባቐ ይፈጥር። ነዚ መስተንክር ክዳን ንምኽዳን እንታይ ፍሉይ ኣጋጣሚ እዩ ዝኽበር?

ኣብ ኢትዮጵያ ካብ ዝፈርዩ ቢራ ሓደ ዝኮነ ቅዱስ ጊዮርጊስ ቢራ እንትከውን፣ ደቂ ሰባት ንመዝናነይን መዘናግዕን ዝጥቀሙሉ ኣልኮላዊ ቢራ መስተ እዩ።

ካብ ዕዳጋ ባህላዊ ክዳውንቲ ዝረአ ትርኢት። ጽዑቕ ኣዳራሽ ዕዳጋ ዘርኢ እዩ፤ ከም ቀንዲ መሸጢ ባህላዊ ክዳውንቲ ኢትዮጵያ ይቑጸር። ኣብ ዕዳጋ ሽሮ ሜዳ ባህላዊ ክዳውንቲ ክትገዝእ ከለኻ ሸቐጥ (ዋጋ ዕዳጋ) ምግባር ልሙድ ድዩ?

ኣብዚ ዝተፈላለዩ ጨርቅታትን ፍኹስ ዝበለ ሕብሪ ዘለዎም ኣቑሑትን ኣብ ናይ ደገ ዕዳጋ ተራእዮም ኣለዉ። ኣብ ቅድሚኦም ኣብ ታሕተዋይ ጸጋማይ ሸነኽ ኣብ መሬት ኣብ ዝርከቡ መደርደሪታት ዝተፈላለዩ ኣቑሑት ተራእዮም ኣለዉ። ኣብዚ ዕዳጋ እንታይ ዓይነት ኣቑሑት ንምርኢት ቀሪቡ ኣሎ?

ኣብ ቀጠልያ ሳዕሪ ኣብ ዝተሰርዐ መድረኽ፡ ባህላዊ ክዳን ዝለበሱ ህጻናት ኮፍ ኢሎም፡ ናይ በዓል ስነ-ስርዓት ይካየድ። ኣብ ቅድሚት ብቡን ኣገባብ ኣብ ዝተሰርዐ መድረኽ ቡን ዝሰትዩ ጉጅለ ሰባት ይረኣዩ እሞ ቆሎ ኣብ ልዕሊ ሳዕሪ ተዘርጊሑ ይርአ።

ደቂ ኣንስትዮ ንንፅህና መሐለዊ ዝጥቀማሉ ዓይነታት ኣብ መደርደሪ ተቀሚጡ ኣሎ እዚ ኣብ ቀይሕን ሰማያዊን ላስቲክ ዝተዓሸገ እንታይ ይበሃል ሽሙ ?

እዚ መደቀሲ ወድሰብ እንትከውን ዝተፋላለዩ ኣቁት ገዛ እውን ከም ዝንህዉ እንትከውን እዚ ወድሰብ ዝጥቀመሉ መደቀሲ ካብ ዕንጨይቲ ዝስራሕ ኮይኑ እዚ እንታይ እዳተበሃለ ይፅዋዕ ትብልዎ?

እዚ ኣብ ውሽጢ ቤተ መቕደስ ኮፍ ኢሎም ዘለዉ ሰባት ዘርኢ እዩ። እቲ ማእከል ክርስትያናዊ መሰውኢ ዝቕመጠሉ ታሪኻውን መንፈሳውን ቦታ እዩ። እቲ ዓበይትን ውቁባትን ከበሮታትን ኣብ መናድቕ ዘሎ ስእልታትን እዚ ቦታ እዚ መንፈሳዊ ዕረፍቲ ዝወሃበሉ ቦታ ምዃኑ ይሕብር።

ሓደ ወዲ ኣብ እንዳ መጥሓን ኮፍ ኢሉ ክልተ መጥሓን ሒዙ እናጠሓነ እዩ እቲ ወዲ ብእክሊ ቅብር ኢሉ ኣሎ ኣብ ድሕሪኡ ዘሎ ኣብ መንደቅ እንታይ እዩ ?

እዚ በረኻ ኣብ መሬት ብጽፉፍ ዝተዘርግሐ ቀጠልያ ቆጽሊ ዝተሸፈነ ኮይኑ፡ ኣብ ማእከል ጽዕነት ዝጸዓነት ገመል ይርአ። ብድሕሪኡ ካብ እምንን ሓሰርን ዝተሰርሑ ገዛውቲ ኣለዉ፤ እቲ ከባቢ ብንጹር ሰማይን ሕብሪ በረኻን ዝተመልአ እዩ።

ናይ ብሽክሌታ ውድድር ይካየድ ኣሎ፡፡ ብዙሕ ሰብ ነዚ ውድድር ይከታተሎ ኣሎ፡፡ እዚ ስፖርቲ ኣብ ትግራይ ተፈታዊ እዩ፡፡ ንስኻትኩም ከ ትፈትዉዎ ዶ?

ኣብ ሓደ ጎቦ ብ ሓምለዋይ ተክሊ ዝተሸፈነ ገዳም ኣሎ ። ኣብቲ ጎቦታት ዓበይቲ ኣእማን ኣለዉ ። ንይዚ ገዳም ሹም እንታይ ይብሃል ።

ሆቴል ዋልያ ዝብል ፅሑፍን ናይ ወርቂ መሸጢን ዓብይ ህንፃን ደቂ ኣንስትዮን ደቂ ተባዕትዮን ኣብቲመንገዲ ኣለው። እቱይ ኣብቲ መንገዲ ዘሎ ክዳውንቲ እንታይ ይብሃል ሽሙ?

እzi ኣራንሺ ሽፋን ዘለዎ መጽሓፍ እዩ ዘርኢ። ብዓበይቲ ፊደላት“ፅዋ ሓው”ተጻሒፉ ኣሎ። ኣብ ታሕቲ ብንኣሽቱ ፊደላት“ውርሲ ትርጉምን ምምቃር ተሕዝቶን" ብግርማይ ገብሩ 2007ዓ/ም ተጻሒፉ ኣሎ። እቲ ሓፈሻዊ ኣቀማምጣ ቀሊልን ጽቡቕ ሕብሪ ዘለዎን እዩ።

ዋው ብጣዐሚ እያን ደስ ዝብላ ናይ ባህላዊ ክዳን ዝተከደና ኮይነን ካብ ስንዲድ ዝተሰረሐ መጋየፂ እውን ገይረን ኣለዋ። ናይ መን ክልል ክዳን ተከዲነን ኣለዋ?

ንቤት ጽሕፈትን ቤት ትምህርትን ዝውዕሉ ናይ ጽሕፈት መሳርሒታት እዮም። እዚኣቶም ድማ ጐማ፡ መቐመጢ ወረቐት፡ ጥይት ዘለዎም ስቴፕለር፡ ፑሽ ፒንን መጠርነፊ መትሓዚን ይርከብዎም። እዚ ዅሉ ነገራት እዚ ብሓባር እንታይ ኪበሃል ይከኣል?

እዚ መፋለጢ ናይ ዕቑብ ባነር እዩ ብዕቑብ መኪና ምግዛእ እዩ ዝመስል ዘሎ ፡ እተን ኣብቲ ባነር ዘለዋ ዓይነታት መኪና እንታ ይበሃላ ?

ብተወሳኺ እቲ ድኳን ንመርዓ፣ ንጥምቀት፣ ንዝተፈላለዩ ፕሮሞሽን ክፉት ምዃኑ ዝገልጽ ናይ ኣምሓርኛ ጽሑፍ ኣሎ። ነዚ ጽዑቕ ንግዳዊ ቦታ ክንርኢ ከለና እንታይ ዓይነት ህውከት ወይ ዘይስነምግባራዊ ስምዒት እዩ ዝስምዓና?

ሓደ ደርቢ ዘለዎ ዘመናዊ ህንፃ ኢትዮጵያ እዩ። መንደቕ ናይቲ ህንጻ ብቐንዱ ጻዕዳ ክኸውን ከሎ፡ ኮርኒስን ወሰናስን ናይቲ ህንጻ ድማ ሮዛ ቀለም ተለኺዩ ኣሎ። ስለምንታይ እዚ ዓይነት ህንፃ ኣብ ኢትዮጵያ ልሙድ ጥቕሚ ይውዕል?

እዚ ኣብ ጥቓ ሓደ ዓቢ መንደቕ እምኒ ዝርከብ በሪኽ ቦታ እዩ ዘርኢ። ኣብ መንደቕ ዕንጨይቲ ማዕጾን ኣብ ልዕሊኡ ድማ ገመድ ተዘርጊሑን ኣሎ። ብድሕሪት ድማ ነዊሕን ደረቕን መሬትን ኣኽራንን ይርአ። እዚ ቦታ ኣበይ ከባቢ ዝርከብ ይመስለኩም?

ፎርክሊፍት ኣብ መኽዘን ወይ መጽዓኒ ዶክ ካብ ናይ ጽዕነት መኪና ዓቢ ዕንጨይቲ ሳንዱቕ ከራግፍ ከሎ ይርአ። ብመሰረት ውጽኢት ምድላይ ዕንጨይቲ ሳንዱቕ ንጽዕነትን መጓዓዝያን ዝውዕል ኮይኑ፡ ኣብቲ ምስሊ ዝፍጸም ዘሎ ቀንዲ ስራሕ እንታይ እዩ?

ብውሽጣ ብደጊኣን ፃዕዳ ሕብሪ ዘለዎን ካበ ዝተፈላለየ ሰማያዊን ብጫን ፃዕዳን ቀይሕን ቆፃልን ሕብርታት ትወቀበት ፍንጃል ኢድ መትሐዚ ዘለዎ እንታይ ጥቅሚ ትህበና ይመስለኩም?

እዛ ድሙቕ ሰማያዊት ዑፍ ኣብዚ ግራጭ ጽርግያ ከም ዕንቊ ትደምቕ! ኣብ መንጎ ጽባቐ ተፈጥሮን ሰብ ዝሰርሖ ከባቢን ዘደንቕ ንጽጽር እዩ። እዛ ዑፍ እንታይ እያ ትደሊ ዘላ?

ኣብ ሓደ ሓደ ቤት ትምህርትታት ንተምሃሮ ምችውን ፍፁም ነፃነት ዘይብሎም ወንናብራትን መቀመጢ ተምሃሮ ይጥቀሙ እዮም። እዞም ዓይነት ወናብር ተምሃሮ ከም ልቦም ተዘራጊሖም ከይቅመጥል ከየፅሑፍ ነፃነት የብሎምን።

እዚ ልዑል ኣኻውሕ ዝበዝሖ እምባ እዩ ዘርኢ። ኣብ ጐድኒ ድማ ኣብ ታሕቲ ብቐጠልያ ተኽልታትን ንእሽቶ ግራትን ዝተኸበበት ንእሽቶ ጻዕዳ ገዛ ትርአ። ኣብ ርሑቕ ድማ መልክዓ ምድሪ ኣኽራንንጎላጉልን ኣብ ንጹር መዓልቲ ይርአ። እቲ ከባቢ ኣዝዩ ልዑልን ተፈጥሮኣዊጽባቐ ዘለዎን እዩ።

ኣብ ሓደ ዕዳጋ ዝሽየጠሉ ቦታ ኮይኑ፡ ዝተፈላለዩ ፍርያት መግቢ ኣብ ጣውላታት ይቐርቡ። እዚ ዕዳጋ ኣብ ኣየናይ ክፋል ኢትዮጵያ እዩ ዝርከብ?

እዚ ጽቡቕ ኣርማ ናይ ሃይለ ሆቴላትን ሪዞርታትን ክንደይ ግርማዊ እዩ! እዚ ኩሉ ጽባቐ ነቲ ንኣጋይሽ ዝወሃብ ብሉጽ ኣገልግሎት ዘመልክት ይመስል። እዞም ሆቴላት ኣብ ኣየኖት ከተማታት እዮም ዝርከቡ?

ዝተፈላለዩ ናይ ኣካላት ሎሽንን ክሬማትን ዘርኢ እዩ። እቶም ቀንዲ ፍርያት ከም "ኤክስፕረስ ሃይድሬሽን"ን "ኖሪሺንግ"ን ዝኣመሰሉ ኒቭያ እዮም። ልዕሊ ኩሉ ድማ ናይ ጽሬትን ጽቡቕ ምህላውን ስምዒት ዝህቡ እዮም። ነዞም ናይ ጽባቐ ፍርያት እንታይ ዓይነት ምሕዳስ ይስምዓካ?

ብዙሕ መፅሓፍ ዘለዎ ሽልፍ ኣሎ ። እቲ ሽልፍ ብ ቀይሕ ሕብሪ ዝተቀለመ እዩ ። ካብ መፅሓፍ እንታይ ዕይነት ጥቅሚ ንረክብ ?

እዚ ባንዴራ ኢትዮጵያን ኣርማ እቲ ትካል ትምህርቲን ዝሓዘ መብርሂ ሰነድ የርኢ። ኣብ ማእከል ስእሊ ናይ ሓንቲ ስድራቤት፡ ኣብ ታሕቲ ድማ ስእሊ ህጻናት ድልድል መስቀላዊ መንገዲን ዝሰግሩ ኣለዉ። ኣብ ታሕቲ ስምን ቁጽሪ ፊደልን ንምእታው ቦታ ኣሎ።

መስኮትን በርን ዘለዎ ኮይኑ ካብ እምኒ ዝተሰረሐን ዝተነደቀን እዩ። ናይ ላዕሉ እውን ብቆርቆሮ ዝተከደነ ኮይኑ ኣዝዩ ደስ ብሃልን እዩ ።

ኣብ ትግራይ ካብ ዝርከቡ ባህላዊ ክዳን ጥልፊ ተከዲና ኣብ እዝናን ክሳዳ፣ ኢዳ ዝተፈላለዩ ዲዛይን ወርቂ ገራ ኢዳ ተነቂሻ ብጣዕሚ ፅብቅትን ምልክዕትን እያ።

እዚ ጻዕዳ ክልተ ታንኪ ዘለዎ መሕጸቢ ማሽን የርኢ እቲ ብጸጋም ዘሎ ታንኪ ክዳውንቲ ክሓጽብ ከሎ፡እቲ ብየማን ዘሎ ድማ ክዳውንቲ ይሽክርክር። እቶም መቆጻጸሪታት ኣብ ላዕሊ ብቀጠልያ መቆጻጸርን መጠወቒታትን ይርኣዩ። ኣብዚ ዝርአ መሳርሒ እንታይ ከም ዝገብር ክትገልጽ ትኽእል ዶ?

ሃፒ በርዝደይ ዝብል ደሚቅ ብ እንግሊዘኛ ቃንቃ ናይ እንካዕ ተወልድካ ፅሑፍ እዩ ። ነዚ ዲኮር እዚ ክንደይ ዋጋ ይውድእ ?

ኣብ ሹቅ ዝተፈላለዩ ዝሽየጡ ኣቁሕት ተደርዲሮም ኣለዉ ከም ፋንታ ኮካ ልስሉስ መስተ ብተወሳኪ ዝተዕሸጉ እውን ኣለዉ ። ዋጋ ናይቶም ኣቁሕት ክንደይ እዩ ?

እዚ ዝተሰለመ ክፍሊ ሆቴል እዩ ዘርኢ። እቲ ክፍሊ ዓበይቲ መስኮታትን ሕብራዊ መጋረጃታትን ኣለዎ። ኣብ መሬት ጸፍሒ ሶፋታትን መንበር ቅልጽምን ተሰሪዖም ኣለዉ፡ ኣብ ማእከል ድማ ጠረጴዛ ኣሎ። እዚ ክፍሊ ንመዘናግዕን ንዕረፍትን ዝምችእ ምኳኑ ብኸመይ ትፈልጥ ትክእል?

ቆፃል ሕብሪ ዘለዎ ዓይነት መሰበንን ኣርባዕተ ጀሪካን ማይ ዝሕዝ ጎማ መኣከቢ ማይን ካብ ሓፂነ መፂን ዝተሰርሑ ኣብ ገዛ እንጥቀመሎም አንታይ ይብሃሉ?

ነዊሕን እዝኒ ዝመስልን ናይ ድሙ ገፅ ዘለዎ "ጉጓ" እዩ። እዛ ዑፍ ብፍላይ "ነዊሕ እዝኒ ዘለዋ ዑፍ" ተባሂላ እትፍለጥ ኮይና፡ ኣብ ዝተፈላለየ ከባቢታት ዓለም፡ እንተላይ ኣብ ኢትዮጵያ ትርከብ። ነዛ ዑፍ ክንርኢ ከለና እንታይ ዓይነት ጥበብ ይስምዓና?

እዚ ሓደ ዓቢን ጽዑቕን ቀላይ ብናይ ተሳፈርቲ ጃልባ ብዙሓት ሰባት ተሰኪሙ ኣብ ዙርያኡ ክዘውር ይርአ። ኣብ ቅድሚኡ፡ብዙሓት ዓይነታት ኣዕዋፍ፡ማለት መብዛሕትኡ ግዜ ፔሊካን፡ ኣብ ልዕሊ እቲ ማይኺንሳፈፋ ይረኣያ እየን። ኣብዚ ቀላይካብ ዘለዋ ኣዕዋፍ ሽም ትፈልጡ ዶ?

ናይ ፀጥታ ሓይልታት ኣብ ሓደ ግድግዳ ተፀጊዖም ሞባይል ይቖጣቑጡ ኣለዉ፡፡ እዚ ከምዚ ዓይነት ተግባራ ሞያዊ ስነ ምግባር ዝፈቕዶ ዶ ይመስለኩም፡?

ኣብዚ ኣብ ወሰን ጽርግያ ዝርከብ ህንጻ፡ ናይ ክልተ ትካላት ባነራት ኣለዎ። ኣብ ላዕሊ ጸጋም ድማ ባነር ልምዓት ባንኪ ኢትዮጵያ ኣሎ። ኣብ የማናይ ሸነኽ ፋና መናእሰይ ዝተባህለ ትካል ሰንደቕ ዕላማ ኣሎ። ኣብዚ ህንጻ ዝርከባ ትካላት እንታይ ዓይነት ኣገልግሎት ይህባ?

እዚ ብጫ ናይ መፋለጢ ፖስተር የርኢ። ኣብ ላዕሊ ብእንግሊዝኛ “ጃሲሪ” ተጻሒፉ ኣሎ፡ ኣብ ታሕቲ ድማ “ዓቢ ምንቅስቓስ” ተጻሒፉ ኣሎ። ብተወሳኺ ብኣምሓርኛ “ገለ ዓይነት ናይ ምንቅስቓስ መልእኽቲ” ብቀጠልያ ዝተሸፈነ የርኢ። እዚ መደብ እዚ ካብቶም ዝምዝገቡ እንታይ ክእለት ይሓትት?

እዚ ሓደ ሰብኣይ መንበር ኮፍ ኢሉ ዘርኢ እዩ። ጸሊም ክዳን ተኸዲኑ ኣጻብዕቱ ኣብ ጥቓኣፉ ስለዘሎ፡ገለ ነገር ይሓስብ ወይ ይምርምር ከምዘሎ የመልክት። ኣብ ሕቖኡ ቀይሕን ሰማያውን ድሕረ ባይታ ይርአ። ኣብዚ ዘሎ ሰብ እንታይ ዓይነት ስምዒት እዩ ዝገልጽ ዘሎ ይመስለካ?

ሓደ ሰብ ኣብ በቅሊ ተሰቂሉ ባንዴራ ትግራይ የንበልብል ኣሎ እታ በቅሊ እውን ናይ ትግራይ ባንዴራ ትስኢላ ኣላ ። ካብ ካልአት ክልላት ብምንታይ ትፍለ ?

ኣብዚ ዘመናዊ ቡናዊ ጫማ ደቂ ተባዕትዮ ኣብ ፍኹስ ዝበለ መሬት ኮፍ ኢሎም ይረኣዩ። ብቕድሚት ጸሊም ብራሽ፡ ኣብ ታሕቲ ድማ ጻዕዳ ሶል ኣለዎም። እቲ ጫማ ፍሉጥን ጽቡቕ ጽሬት ዘለዎን ይመስል።

ሓንቲ ጋል ስረ ዝተከደነት በሪክ ጫማ ዝገበረት ጠጠው ኢላ ኣላ ። ኣብቲ ፅቡቅ ገዛ ምንፃፍ ዘለዎ እንታይ እይ ትሰርሕ ዘላ ?

ን ትወና ዕብይ ረቓሒ ስነ ምግባር እዩ ዝብል ብ ኣማርኝ ብ ቀይሕ ሕብሪ ተፃሒፉ ኣሎ ። ስነ ምግባር ማለት እንታይ ማለት እዩ ?

ባርኔጣን ናይ ዝኾነ መፍለዪ ዝኾነ ፍሉይ ሕብሪ ዝተኸደነ ሰብኣይ ኣብ ሞተር ይርአ ኣሎ፡፡ ስርሖም ምንቅስቓስ ዝጠልብ ሰራሕተኛታት ሞተር ሳይክል ይጥቀሙ እዮም፡፡ ስለምንታይ?

ዝተፈላለዩ ናይ ስኒ መፅረይ አቁሑት ከምኒ ሲግናል፣ ኮልጌት ዝብል ብፃዕዳ ሕብሪ ተፃሒፉ አብ ቀይሕ፣ ቆፃልን ሰማያዊን ሕብሪ ድሕረ ባይታ ይርከብ፡፡ ጥቅሚ ናይ ኮልጌት እንታይ እዩ?

ኣብቲ ወሰን ፅርግያ ዝስራሕ ዘለዎ ናይ ኮንትራክሽን ስራሕቲ ክልተ ግርደራት ምስ ሰራሕተኛታተን ፅርግያ ይሰርሓ ኣለዋ፡፡ እቲ ዝስራሕ ዘሎ ፅርግያ ኣበይ ዓዲ እዩ?

ካብ ባህላዊ ኣሰራርሓታት ገዛውቲ ትግራይ እቲ ሓደ ኣዳራሽ እንትኸውን እዚ ኣሰራርሓ ገዛውቲ ብደገ ሓደ ኾይኑ ኣብ ውሽጡ ዝተፈለለዩ ክፋላት ዘለውዎ እዩ።

መደበር ስብርባር ዓፉሻት ጣዋሉ እዩ እንኤ ኣብ ወሰን መንገዲ እዩ ዘሎ አቦራታት ሰትዩ ኣሎ ፡ ንምንታይ እዩ ዝተቐረበ ይመስል ?

ዓቢን ጽዑቕ ቆጽሊ ዘለዎን ገረብ እዩ። እቶም ጨናፍር ብንጹር ይረኣዩ። ኣብ ትሕቲኡ ገለ ደረቕ ሳዕሪ ኣሎ። እዚ ገረብ ኣብ ኢትዮጵያ ልሙድ ተባሂሉ ካብዞም ዝስዕቡ ዓይነታት ኣግራብ ኣየናይ እዩ?

ናይ ብከላን ብኽነትን ስምዒት ይህብ። ስፍሓት ሃልኪ ደቂ ሰባትን ብከላ ከባቢን ክትግምቶ ዘሕዝን እዩ። እዚ ዘሎ ኳዕቲ መሳርሒ ነቲ ጎሓፍ ንምእካብ እንታይ ዓይነት መሳርሒ ይጥቀም?

ጫማ ዘንጸባርቑ ዘርኢ እዩ። እቲ ምስሊ ሓደ መንእሰይ ጫማ ናይ ሓደ ሰብ ከብርህ ከሎ ካልኦት ሰባት ኮፍ ኢሎም ይርአ። እቶም ዝተርኣዩ ሰባት እንታይ ዓይነት ስራሕ እዮም ዝሰርሑ ዘለዉ?

እዚ ንጉስን ኣገልገልቱን ኣብ ሰረገላ ተሰቒሎም ብዘዛብእ ዝስሓቡ ዘርኢ ባህላዊ ናይ ኢትዮጵያ ስእሊ እዩ። ካብ ታሪኽ ንግስቲ ሳባን ንጉስ ሰሎሞንን እንታይ ፍሉይ ክፋል ወይ ፍጻመ እዩ ዝገልጽ?

እዚ ኣብ ከባቢ ክረምት ዝወቅል ፅቡቅ ኣበባ እንትከውን እዚ ዕንበባ እዚ ኣብ ጥቃ ሓድሽ ዓመት ዝወፅ አንትከውን መሳጥ እና ሳሃብ ኮይኑ እዚ ዕንባባ እንታይ እዳተበሃለ ይፅዋዕ ይመስለኩም?

እዚ ናይ ኣዲስ ምድያ ተለቨጅን እንትከውን እዛ ጋል ኣንስተይት ኮይና ቀያሕ ሕብሪ ኮይና ብፀግራ ኮይኑ ዘመናዊ ኣተሓሕዛ ዘትሕዘት ፃዕዳ ናይ ላዕሊ ዝተከደነት እዛ ጋል ኣንስተይቲ መን እደተበሃለት ትፍለጥ?

ሓደ ቆፃልን ቀይሕን ማልያ ዝተከደነ ስፖርተኛ ጎያያይ ብሓይሊ እናጎየየ ቡዙሕ ረሃፅ እናፈሰሰ አብ ቆፃልን ሰማያዊን ሕብሪ ድሕረ ባይታ ይርከብ፡፡ እዚ ጎበዝ ስፖርተኛ ጎያያይ ሹሙ መን ይበሃል?

ኣብዚ ምስሊ ብቴኖ ገይራ ክክዕ ትሰፍር ሰበይቲ ትርአ ኣላ፡፡ እዚ ተግባር ኣብ እዋን ረድኤት ዝትግበር ስራሕ እዩ፡፡ ካብ ናይ ርዳእታ ኢድ መዓዝ ኮን ክንወፅእ ንኾን?

ካብ ካብ ሕምብርታ ንላዕሊ ዳርጋ ዕርቃና ከምውን ነብሳ ዝገልፅ ማሕማሕታ ሻሽ ዝመስል ቀምሽ ዝገበረት ንእስቲ እኔቶ፡፡ እዚ ዓይነት ኣከዳድና ባህልና ይፈቕዶ ዶ?

ክልተ ደቂ ኣንስትዮን ሓደ ወዲ ተባዕታይ ባህላዊ ኪዳን ተከዲኖም ከቢሮ ይወቅዑ ኣለዉ ዕበይቲ ሰባት ኮፍ ኢሎም ብ ፍሽክታየንጨብጭብሎም ኣለዉ ።

እዞም መነኮስ ኣባ ዘወንጌል ዝበሃሉ እዮም፡፡ ንሶም ኣብ ዓሲምባ ይቕመጡ ዝነበሩ ኮይኖም ብዙሓት ናይ እግዚኣብሄር ሰብ እናበሉ ጐብንዮሞም እዮም፡፡ ንስኻትኩም ከ ብኣካል ርኢኹምዎም ዶ ትፈልጡ?

ሪሞት ኮንትሮል ዝበሃል ናይ ቴለብዥን መቆፃፀሪ መሳርሒ እኒሀ፡፡ እዚ መሳርሒ ኣብ ርሕቐት ኮይንካ ንቴለብዥንካ ክትእዝዝ ይጠቅም፡፡ እዚ ቴክኖሎጂ ሓለፍኡ እንታይ እዩ?

ብብቅዓቱን ፅሬቱን ዝፍለጥ ኣብ ኢትዮጵያ ዝምረት ቢራታት ሓደ ቅዱስ ጊዮርጊስ ቢራ እዩ ። እቲ ተቀዲሑሉ ዘሎ ቢራ እንታይ ይበሃል ?

ናይ ኢትዮጵያ ብሮድካስቲንግ ኮርፖሬሽን (EBC) ኣርማ ተራእዩ ኣሎ። እቲ ኣርማ ብቐንዱ ቀይሕ ኮይኑ ኣብ ታሕቲ ጻዕዳ ፊደላት "EBC" ኣለዎ። ነዚ ክትጥምት ከለኻ እንታይ ዓይነት ምንጪ ሓበሬታ ወይ ዋንነት መንግስቲ ይስምዓካ?

እዚ ኣብ ወረቐት ዝተዘርግሑ እርሳስ ዘርኢ እዩ። ሓሙሽተ ቀጠልያ እርሳስን ኣርባዕተ ቀያሕቲ እርሳስን ብስርዓት ተሰሪዖም ኣለዉ። ነፍሲ ወከፍ እርሳስ ኣብ ላዕሊ ዝተተሓሓዘ በሊሕ ጫፉ፡ኣብ ታሕቲ ድማ ኣራንሺ ዝሕብሩ ጫፍ ኣለዎ። ኣብ ጥቓኡ መደምሰስን ወረቐትን እውን ይርአ።

ከባቢኡ ብምንፃፍ እምኒ /ብኮብልስቶን/ ዝተነፀፈ ዙርይኡ ብመንድቅ ዝተካበበ ብሓምለዋይ ኣትክልቲ ዝተሸፈነ ከባቢ ኮይኑ ዝርከበሉ ፍሉ ቦታ ኣበይ ምኳኑ ብንፁር ፀሓፍ ?

ዝተፈላለዩ ሓምለዎት ተክሊታ አብ ብስሚንቶ ዝተለመፀ መንደቅ ተፀጊዐን ዝበቆላ ኮይነን ብፃዕዳ መዳበርያ ከዓ ተሓፂረን ይርከባ፡፡ እዘን ሓምለዎት ተክሊታት ሹመን እንታይ ተባሂለን ይፍለጣ?

ሓንቲ እዶ ምስ ኽልተ ደቃ ብዝገርም ፍሽክታ ትስሕቅ ኣላ ። ኣብ ኢዳ ናይ ሕርሻ መሳርሒ ሒዛ ኣላ ። ተቆኒናቶ ዘላ ቁኖ እንታይ ይበሃል ?

ጥርሙዝ "ኩል" ተፈጥሮኣዊ ማዕድናዊ ማይ ዘርኢ እዩ። እተን ጥርሙዝ ኣብ ሰማያዊ ሳጹን ዝተቐመጣ ኮይነን ብእንግሊዝኛን ኣምሓርኛን ዝተጻሕፋ እየን። እቲ ምልክት ንግዲ እንታይ እዩ ዝርአ?

ኣብዚ ምስሊ እንሪኦም ዘለና ናይ ሳይክል ተወዳደርቲ ኮይኖም እዞም ተወዳደርቲ እዚኦም ካብ ዝተፈላለዩ ሃገራት ወይ ዓድታት ንውድድር ዝዳለዉ ዘለዉ መናእሰይ እዮም።

እዚ ናይ ከምፒተር ክቦርድ ዝበሃል እንትከውን ናይ ኮምፒተር ዘርኢ እንትከውን ንዝተፈላላዩ ስራሓት ኣብ ምስራሕ ዝርከብ እንትከውን ንምፃሓፍ ዝጠቅም ቁልጥፍ መሳርሕ ኮይኑ ኣብ ምግልጋል ዝርከብ ኮይኑ እዚ መሳርሕ እዚ ኮፒተር ኮይኑ ኣበይ ይስራሕ ይመስለኩም?

ዝተፈላለየ ሕብሪ ዘለዎም ናይ ሓወልቲን መስቀልን ቅርፂ ዘለዎም ብሓፂን ተታሓሒዞም አብ ብጫን ቡናማን ሕብሪ ድሕረ ባይታ ይርከቡ፡፡ ዋጋ ናይ ሓደ መስቀል ክንደይ እዩ?

ክልተ ማይክ ዝሓዙን ፃዕዳ ሕብሪ ጥምጣም ዘለዎ ዓይነት ዝገበሩ ፃዕዳ ሕብሪ ዘለዎም ሙሉእ ክዳን ዝተከደኑ ከፍ ኢሎም ዘለው ናይ እንታይ እምነት ተከተልቲ እዮም?

ሓደ ቤተሰብ መኣዲ ከቢቦም ይምገቡ ኣለዉ፡፡ እዞም ቤተሰብ ክዳኖም ድኹም እዩ፡፡ ስርዓቶም ግን ጠንካራ እዩ፡፡ በዚ ሎሚ ኣይኮነን ህፃን ዓብዪ እዃ ተዓጢቑ እንትበልዕ ዶ ትሪኡ?

ኣብዚ ናይ ተፈጥሮ ብጎቦ ዝከበበ ንርኢ ኣለና። እዚ ጎቦ እዚ ድማ ኣብ እቲ ሜድኡ ዝለመዐ ቦታ ንርኢ ኣለና። ኣብቲ ጎቦ ዘለዉ ናይ ተፈጥሮ ኣካውሕ ድማ ኣእማን ዝበዘሖ እዩ።

ዝተፈላለዩ ሻንቦታትን ካልኦት ንምግብነት ዝውዕሉ ዕሹጋት ዝሽየጠሉ ሱፐርማርኬት እዩ። ዝደለካዮ ዓይነት ኣቅሓ መፀባበቂን ካልኦት መሰረታዊ ነገራት ናይ ደቂ ሰባት ዝርከበሉ ቦታ እዩ።

ናይ ኢትዮጵያ ኦርቶዶክስ ተዋህዶ ቤተ ክርስትያን ርእሰ ሊቃነ ጳጳሳት ኣውነ ማቲያስ ሊቀ ጳጳስ ዘ-ኣክሱም ወእጨጌ ዘ-መንበረ ተ/ሃይማኖት እዚኦም እዮም፡፡ ነዞም ኣቦና እዚኦም ክትሪኡ ከለኹ እንታይ ይስማዓኩም?

እዚ መቐመጢ ኣስቤዛ ይኸውን ናይ እንዳ ደቒ ኣነስትዮ መፀባበቒጢ ኣቑሑት መቐመጢ'ውን ይኸውን እዩ ፡ ኣብዚ ንሪኦ ዘለና ኣቑሑት ግን እንታይ ይመስል ?

እዚ ናይ ኮንክሪት መሳለጥያ ዘርኢ እዩ። ክልተ ዓበይቲ ጻዕዳ ከቢድ ሲሚንቶ ዝዕቅባ ኣብድሕሪት ደው ክብላ እንከለዋ፡ኣብ ቅድሚት ድማ ንኮንክሪት ዝተሰርሐ ማሽንንዓባይ ናይ ጽዕነት መኪናኮንክሪት ክመልኡ ይረኣዩ። እዛ ናይ ኮንክሪት መሕወሲ ማሽን እንታይ ዓይነት ስራሕ እያ ትሰርሕ ዘላ?

ኣራንሺ ወይ ብጫ ፍረታት የርኢ። እዞም ፍረታት መብዛሕትኡ ግዜ ብእኩብ ይበቁሉ፣ ጽማቝ ስጋን ውሑድ ዘርእን ኣለዎም። እዚ ፍረ እዚ ኣብ ኢትዮጵያ ብተለምዶ እንታይ ስም እዩ ዝፍለጥ ወይ ይጽዋዕ?

ኣብ ድሙቕ ቀይሕ ጎማ መኪናን ብሓጺን ዝተሰርሐ ሪምን ክልተ ዝተፈላለያ መፍትሕ ይረኣያ። ኣብ ታሕቲ ናይቲ ጎማ ቀሊል ጸሊም መፍትሕ ጎማ ይርከብ። ንለውጢ ጎማ ንምምችቻው ይሕግዙ። እንታይ ዓይነት ናይ ፍታሕ ወይ ብስጭት ስምዒት እዩ ዝስምዓካ?

ኣብዚ ኣባላት ፖሊስ ትራፊክ ኣብ ወሰን ጽርግያ ደው ኢሎም ይረኣዩ። ሓደ ካብኣቶም ፍጥነት ተሽከርከርቲ ንምዕቃን ዝውዕል ናይ ፍጥነት ራዳር ሽጉጥ ሒዙ ናብ ጽርግያ ገጹ ይጥምት ኣሎ። ስፒዶሜተር ተጠቒሞም ተሽከርከርቲ ንምክትታል እንታይ ምኽንያት ኣለዎም?

ኣብ ኣባዳማ ገዛ እንካዕ ብ ዳሕና መፃእኩም ዝብል ብ ፅዕዳ ሕብሪ ተፃሒፉ እሎ ። በዓል ገዛ ናይ ኣባዳማ መን ይብሃል ?

ርግኦን ኣቦካዶን ኮሚደረን ዝኣመሳሰሉ ዓይነታት ተክልታት ኣብ ሓደ ሽሓነ ብራማ ዝመስል ሓደ ማንካ ዘለዎ ኮይኑ ናይ እቱይ ምግቢ መፀውዒኡ እንታይ ይበሃል ሽሙ?

ብጣዕሚ ዝስሕብ ደስ ዝብል ስጋ ቤት እንትኮን ኣብቲ እንዳ ስጋ መብራህቲ ኣሎ ። ን ሓደ ኪሎ ስጋ ክንደይ ይከውን ?

ኣብ ኤርትራ ትርከብ ብሕታዊት ጋዜጣ ሓዳስ ኤርትራ ዝተፈላለዩ ኣብ ኤርትራ ዝፍፀሙ ዜናን ናይ ስፖርት ዜናን ካልኦትን ፅሑፍ ተዳሉ ጋዜጣ ምኳና ትፈልጡ ዶ?

ካብ ባህላዊ ኣሰራርሓታት ፀጉሪ ደቂ ተባዕትዮ እቲ ሓደ እዩ። እዚ ባህላዊ ፀጉሪ ኣሰራርሓ ኣፍሮ ተባሂሉ ይፅዋዕ። ኣብዚ ሕዚ እዋን ከምዚ ዓይነት ኣቆራርፃ ፀጉሪ ብዙሕ ነፃነት የብሉን።

ባህላዊ ምድሪ ቤት መኮስተርን ናይ ስፈ መስፈይ ላካን እድንትን ዝሽየጠሉ ቦታ እዩ። ብላካ ዝተፈላለዩ ስፈታት ከም መሽረፈት ጊባቦ፡ ሰፍኢ ካልኦት ዝስፈየሉ እዩ።

ዓበይቲን መናእሰይን ብዙሓት መኘስርዒ ሒዞም ዝከዱ ዘለው ኣብ ርእሶም ካብ ላካ ዝተሰረሐ እንጀራ መትሐዚ ዝተሸከሙ ኮይኖም እንታይ ይብሃል ሽሙ ይመስለኩም?

እዚ ኣብ ማእከል ሓንቲ ከተማ ዝርከብ ናይ ህንጻ ቦታ ዘርኢ እዩ። ኣብ ቅድሚት ኣብ ልዕሊ መሬት ብዙሕ ጎሓፍን ፍርስራስን ተዘርጊሑ ኣሎ። ኣብ ማእኸል ድማ ሓደ ነዊሕን ዘይተወደአን ህንፃ ኣብ ህንፀት ይርአ። ኣብዚ ዝርአ ዘሎ ቦታ እንታይ ይፍጸም ኣሎ?

ኣብ ሰሕቢ ሓምለዋይ ፅሩይ ሳዕሪ ዘለዎ ስታድየም ኩዕሾ ይፃወቱ ኣለዉ ብዙሓት ተከታተልቲ ኣለዉዎም ። እቲ ጨውታ ልምምድ ድዩስ ወይስ ውድድር ?

ኣብዚ ዝረአ ዘሎ ወተሃደራዊ ክዳን ዝተኸድነ ሰብኣይ ደው ኢሉ ኣሎ። ኣብ ክሳዱን ኣፍልቡን ጥይት ዘይትኣትዎ ቬስት ኣለዎ፡ ካልኦት ወተሃደራት ድማ ድሒሮም ይረኣዩ ኣለው።

ጠመዝማዛ ውረድ ደይብን ዘለዎ ናይ መኪና ስፋልት ፅርጊያ ይርአ ኣሎ፡፡ ኣብቲ ከባቢኡ ኣግራባትን ናይ ሕርሻ ቦታታትን እኔዉ፡፡ እዚ ንተሽከርከርቲ ፀገም ይፈጥር ዶ ይኸውን?

እዚ ኣርማ ውድብ ጥዕና ዓለም ዘርኢ እዩ። እቲ ኣርማ ብሰማያዊ ዝተሰርሐ ኮይኑ፡ ኣብ ማእከሉ ካርታ ዓለም ኣሎ። እቲ ካርታኣብ ማእከሉ ምልክት ጥዕና ዝኾነ፡ኣብ ዙርያኡ ድማ ኣብዓንኬል ዝርከብ ጨንፈር ወይኒ ኣለዎ። እዚ ንጉዳይ ጥዕናን ሰላምን ዓለም ዝውክል እዩ።

እዚ ናይ ጥንቲ ኣሰራርሓ ዘለዎ ገዛ እዩ ቑመቱ ብጣዕሚ ነዊሕ እዩ ዘሎ ኣብ ፀግዒ ጎቦ እዩ ድማ ተሰሪሑ ፡ እዚ ግን ከምዚ ናይ ቐደም እንዳ ሰበ ስልጣናት ገዛ ' ዶ ይመስል ?

ኣብዚ ቦታ ልምሉማት እፅዋት ይርአዩ ኣለዉ፡፡ ኣብ ትሕቲ እቶም እፅዋት ካብ ስሚንቶ ዝተሰርሐ ወንበር ይርአ ኣሎ፡፡ እዚ ማሕበራዊ ተገዳስነት ደስ ይብል ዶ?

ሞስሊም ማሕበረሰብ ኣብ ናይ ሕብረት ፀሎት ይረአዩ ኣለዉ፡፡ ንናይ ሕብረት ፀሎቶም ዝመርሑ መንፈሳዊ ኣቦታት እኔዉ፡፡ እዞም ኣቦታት እንታይ ተባሂሎም ይፅውዑ?

እርሳስ መደምሰሰን ሱስ ከርናዕን ፍርቂ ክብን መፅረቢ እርሳስን እዮም። ካብ ናይ ሒሳብ ስነ ስእሊ ዓይነታት ት/ቲ ካብ ዝኮነ ሓደ እዮም

ክልተ ኣዋልድ ጥልፊ ገይተረ ወርቂ ናይ እዝኒን ክሳድን ጌረን ኣለዋ ። ኣብ ካብ ጣውላ ዝተሰርሐ ኮፍ ኢለን ኣለዋ። እዘን ኣጋላት እንታይ ይበልዓ ኣለዋ ?

ብ ተፈጥርኣዊ ቆርበት ዝትሸፈነ መፅሓፍ ቅዱስ ተንጠልጢሉ ኣብ ገዛ ኣሎ ። ናይቲ ምፅሓፍ ቅዱስ ዋጋ ክንደይ እዩ ኣበይ ከ ይስራሕ ?

አበ ሃገርናንመጀመሪያ ግዜ ፕሬዚዳንት ካብ ዝነበራ መራሕቲ ደቂ አንስትዮ ሓንቲ ሳህለ ወርቂ ሳህለ እያ። ሳህለ ወርቅ አብ ኢትዮጲያ ንክንደይ ዓመት ብፕሬዚዳንት ሰሪሐን?

እዚ ናይ ቀደም ወለድታት ዝጥቀማሉ ዝነበራ ገዋጉው ምስ መእሰሪኡ ኮይኑ ኣብዚ ሕዚ እዋን ድማ ደቂ ኣንስትዮ ንኣሸንዳ ከም መጋየፂ ይጥቀማሉ እየን ።

እዚ ንጽሑፍ ንምቑራጽ ዝውዕል መቑረጺ ወረቐት የርኢ። ብሓጺን ዝተሰርሐ መምርሒ ባቡርን ኣብ ልዕሊኡ ድማ መቑረጺ ስንቂን ኣለዎ። ብየማን ኵምራ ወረቐት ይርአ። እዚ መሳርሒ እዚ ጠቓሚ ዝዀነ ንምንታይ እዩ?

ሃፀይ ዮሃንስ ራብዓይ ኲናትን ዋልታን ሒዞም ብፃዕዳ ፈረስ እንትጋልቡ ዘርኢ ምስሊ እኒሀ፡፡ ሃፀይ ዮሃንስ ንሃገር ካብ ወራሪ ክከላኸሉ ኣብ መተማ ከምዝሞቱ ትፈልጡ ዶ?

ኣርማ ሚኒስትሪ ትምህርቲ ኢትዮጵያ። እቲ ኣርማ ብሰማያዊ ዓንኬል ንዝተኸፍተ መጽሓፍ ዝገልጽ እዩ፤ ንፍልጠትን ትምህርትን ዝውክል እዩ። "ሚኒስትሪ ትምህርቲ" ዝብል ጽሑፍ ኣለዎ፡፡ እዚ ኣርማ ንኣየናይ መንግስታዊ ትካል እዩ ዝውክል?

እቲ ኣብ ቅድሚት ዘሎ ሰብኣይ ሰማያዊ ቆቢዕን ሕብራዊ ስረ ተኸዲኑ ዓቢይ ሰማያዊ ፕላስቲክ ከረጢት ሒዙ ኣሎ። ኣብ ድሕሪት ካልኦት ሰባትን ዝያዳ ናይ ዕዳጋ ድኳናትን ኣለዉ። እዚ ዕዳጋ እዚ ክሳብ ክንደይ ትሑዝ ይመስል?

ኢትዮ ቴለኮም ናይ ዲጂታል መታወቂያ ካርድ ሕትመት ጀሚሩ ኣብ ዝብል ብቴለብር ሱፐርኣፕ ምእዛዝ ከምዝከኣል ኣብ መፋለጢ ተመልኪቱ ኣሎ፡፡ እዚ ኣሰራርሓ ድኻም ዘቕልል ዶ ይመስል?

ኣብ ዘመናዊ ምድጃ ብረድስቲ ተሰክቲቱ ኣሎ እቲ ምድጃ እውን ዲጂታል ቁጽሪ ኣለዎ ። ዋጋ ናይቲ ዲጂታል ምድጃ ክንደይ እዩ ?

ብዝተፈላለየ ዓይነት ትምህርቲ ዝተፃሕፉ ናይ ተመሃሮ መጣቐሲ መፃሕፍቲ እኔዉ፡፡ እዞም መፃሕፍቲ ዓቕሚ ተመሃራይ ኣብ ምዕባይ ዘለዎም ኣስተዋፅኦ ክንደይ ዝኣክል እዩ?

ኣብዚ ኣብ ጥቓ እቲ ብኮንክሪት ዝተሃንጸ ዓቢ ገዛ ይርአ፤ ብብጫ ፊደላት ዝተጻሕፈ ስምን ምልክትን ኣለዎ። ኣብ ቅድሚት፡ ብቀጠልያ ተኽልታት ዝተሸፈነ መድረኽን ኣብ ጎድኑ ድማ መኪና ደው ኢላን ኣላ።

ካብተን ቀዳሞት ሓንቲ ዝኾነት ኣረጊት ቴለብዥን እኔቶ፡፡ እዛ ቴለብዥን ሕብራዊት ምስሊ ኣይተርእይን፡፡ ከምዚኣ ዓይነት ቴለብዥን ሎሚ ኣብ ዕዳጋ ኣላ ድያ?

ማረት ብዝብል ምህፃረ ቃል ትፍለጥ ናይ ትግራይ ናይ ተራድኦ ትካል ነዊሕ ዕድመ ዘቑፀረት እያ፡፡ እዛ ትካል ሙሉእ ሽማ መን ተባሂሉ ይፍለጥ?

ዝተፈላለዩ ዓይነታት ፍሩይ ኣሕምልቲ ንመሸጣ ኣለዉ። ካብዚኣቶም ቱፋሕ፡ ድንሽ፡ ኮሚደረ፡ ዱባ፡ ኩኩሜርን ካልኦት ሱር ኣሕምልትን ይርከብዎም። ኣብዚ ዓይነት ዕዳጋ ኣየኖት እዮም ዝበዝሑ ዝሽየጡ?

ዝፈራረሰ ገዛውቲ ይርአ ኣሎ፡፡ እዚ ገዛውቲ ከም ብሓዱሽ ንክስራሕ ዶ ኮነ ተባሂሉ ክፈርስ ተገይሩ ይኾን ወይስ ብከቢድ ብረት ወይ ብባዕሉ ፈሪሱ?

ብዛዕባ ዝተፈላለዩ ፍርያት፣ ኣገልግሎታትን ማሕበራዊ ሓበሬታን ትሕዝቶ ዝህቡ ገጻት ፌስቡክ የርኢ። እቶም ምስልታት ፍርያት ሓርጭ፡ ሓበሬታ ጥዕና፡ ፍርያት ሕርሻን ማሕበራዊ ትሕዝቶን ዘርእዩ እዮም። እዞም ምስልታት እዚኣቶም እንታይ ይገልጹ?

ዕልቦ ትቅልው ኣላ ። ኣብ ዙርይኣ ድማ ብዙሓት ሰባት ኣለዉ ብተወሳኪ ስፍኢ ወንበር ኣሎ ። እታ ትቆሉ ዘላ ድማ ማንካ መሕበሪ ሒዛ ኣላ ።

መንኣሰይ ተኣኪቦም ባህላዊ ፀወታ ናይ ስማልያ እናተፃወቱ ኮይኖም እቲ ክዳኖም ድማ ፃዕዳን ን ቆፃል እዩ ። እተን ደቂ ኣንስትዮ ኣብ ርእሰን ፀሊም ገይረን ። እቶም ኣወዳት ኣብ ማዓንጥኦ ገይሮሞ ዘለዉ እንታይ ከምዝባሃል ትፈልጡ ዶ ?

ብ ዘይሕጋዊ ዕዳጋታት ዝርከቡ ዝተፈላለዩ ፍርያት ክንክን ኣካላትን ጸጉርን ዘርኢ እዩ። ስለምንታይ ከም በዓል ቫቲካን ክሌርን ዝኣመሰሉ ናይ ወጻኢ ትካላት ኣብ ዕዳጋታት ኢትዮጵያ ብሰፊሑ ተቐባልነትን ተደለይትን ይረኽቡ?

ናይ ድኻም፣ ስራሕን ምትእኽኻብን ስምዒት ይህብ፤ እቲ ህዝቢ ብባህላዊ ኣገባብ ቀውዒ (ማሕረሻ ተጠቒሙ) ይሰርሕ ኣሎ። ብድምር ክንደይ ሰባት ኣለዉ እንታይ ይገብሩ ኸ ኣለዉ?

እዚ ህርኩት ሓረስታይ ዓብይ መሬት ሓሪሱ ንርኢ ኣለና። ኣብ ምእታው ክረምቲ እንዳሓረሰ ይረአየና ኣሎ። እዚ ሓረስታይ ድማ ኣብ ምሕፋስ እክሊ የብፃሕዮ ኣምላክ።

እዚኦም ኣብ ኢትዮጵያ ወይ ኤርትራ ኣብ ክፍሊ ቤት ትምህርቲ ዝርከቡ ህፃናትን ኣባፅሕን ተማሃሮ እዮም። እዞም ተምሃሮ እንታይ ቋንቋ እዮም ዝመሃሩ ዘለዉ?

ቆፃል፣ ብጫን ቀይሕን ዝሕብራ ናይ ኢትዮጵያ ባንዲራ ትውልብለብ ኣላ፡፡ እታ ኣብቲ ባንዲራ ማእኸል ተቐሚጣ ዘላ ኮኸብ ትርጉማ ወይ ውክልንኣ እንታይ እዩ?

እዚ ከባቢ ዕምበባ ዘለዎም እፅዋት እኔዉዎ፡፡ እቶም እፅዋት ግን ቅርፂ ብዘይብሉ ኣገባብ እዮም ተተኺሎም፡፡ እንተኾነ ግን ንሱ ካብ ምንም ዘሕይሽ ዶ ኣይኮነን?

እዚ ሓደ መራሒ መኪና ኣብ ድሕሪት ኣቑሑት ዝተጻዕነ ዓቢ ቀይሕ ሻንጣ ሒዙ ዘርኢ እዩ። ኣብ ጎኒ መኪና ክልተ ሰባት ደው ኢሎም ኣለው። እቲ ምድላው ከተማዊ ከባቢ ኮይኑ፡ ኣግራብን ዕንጨይትን መእተዊታት ይርአ።

እዞም ህፃውንቲ እዚኦም ኣብ ሓደ ቤት ትምህርቲ ወይ መሰነድኦ እንትማሃሩ ከለዉ ኣብ እዋን ዕረፍቶም ወይ ድማ ኣብ ናይ እስፖርት ክፍለ ግዚኦም ዝጥቀምሉ ፀወታ እዩ። እዚ ፀወታ ድም ኩላ ይበሃል።

ኣብ ሰጣሕ ዓብይ ሸሓነ ተቖራሪፁ ዝተቐረበ ንምግብነት ዝውዕ ዝመስል ተኾሚሩ ተቐሚጡ እንሄ ፡ እዚ ዓይነት ግን ውፅኢት ተኽሊ ድዩስ ካብ እኽሊ ዝተዳለወ ?

ኣብ ከይዲ ምፍራስ ዘሎ ጥንታዊ ገዛ ይርአ ኣሎ፡፡ እዚ ገዛ ናይ ሓደ ሰብ ገዛ ከይመስለና ናይ ኩልና ታሪክ ዝውክል እዩ፡፡ ቅርስታትና ንምሕላዉ ዘይንሓብር ንምንታይ እዩ?

ናይ መብራህቲ ገመዳት ዝሓዙ ቦሎታትን ሰባትን ዘጋውትን ኣንደገ ደሰ ዘሎ ኮይኑዝፈረሰ ናይ ኮብልስቶን መንገዲ እውን ኣሎ። እቱይ ረሳሕ ማይ ዝከይድ ዘሎ እንታይ ይብሃል?

ኣመንቲ እምነት እስልምና ኣብ ሓደ ቦታ ተኣኪቦም ኣለዉ ሓደ ድማ ፎቶ እናልዓዐ እዩ ። ኣብ ርእሶም ኩፍየት ገይሮም ኣለዉ ። እቲ ተኣኪቦሙሉ ዘለዉ እንታይ ይበሃል ?

ኣብ ኢትዮጵያ ካብ ዝረከቡ ባህላዊ ኣቆራርፃ ፀጉሪ ሓደ ቁንጮ እንትኸውን እዚ ዓይነት ኣቆራርፃ ፀጉሪ ህፃውንቲ ኣብ ሰለስተ ቦታታት ወይ ኣብ ሓደ ቦታ ፀጉሪ ብምትራፍ ዝተረፈ ፀጉሪ ብምልፃይ ዝካየድ ናይ ፀጉሪ ኣቆራርፃ እዩ።

እዚ ሰብኣይ ኣብ መስሪያ ቤት ከፍ ኢሉ ንመራኸብቲ ሓፋሽ ብዛዕባ ዝኾነ ነገር እንዳገለፀ እዩ ዘሎ ፡ ብየማኑ ናይ ኢ/ያ ባንዴራ ኣላ ብፀጋሙ ዘላኸ ባት ንንታይ ባንዴራ እያ ?

ድሕዚ ኣብ ትግራይ ዝተካየደ ጦርነት ዝተፈላለዩ ትካላት፣ ገበርቲ ሰናይን ተወለድቲ ትግራይን ዝተፈላለዩ ዓይነታት ናውቲ ሕክምና እናወፈዩ ይርከቡ። ከምዚ ዝበለ ስናይ ተግባርን ኩሉ ብነፃነትን ብተወፋይነት ንዝምልከቶም ኣካላት ክገብሩ ይግባእ።

ክቡር መራሒ ሓገርና ኢ/ያ ዶ/ር ዓብይ ኣሕመድ ይበሃል ኣዚዩ በሳልን ፈታዊ ሐገሩን እዩ ፡ እዚ ከፍ ኢሉ ዝዛረበሉ ዘሎ መድረኽ ኣበይ ይኸውን ?

ካብቶም ናይ ቋሚ ተክልታት ናይ መስኖ ካብ ዝብሃሉ ሓደ ዝኮነ ንጥዕና ኣዝዩ ጠቃምን ኣድላይን ተክሊ እዩ ።ፓፓዮን ኣቦካዶን ብጣዕሚ ጡዑማት እዮም ።

ምቹው ተሽከርካሪ ወንበ፣ ናይ ንባብ መብራህቲ ዝተገጠመሉ ጠረጴዛ ከምኡውን ዶስክቶ ኮምፒዩተር ይርአ ኣሎ፡፡ እዚ ምምችቻው ንስራሕ የቕልልን የቀላጥፍን ዶ ይኸውን?

ሓደ መንእሰይ ብ ቅርፂ ፀጉሩ እናተላፀየ እዩ ሓደ ሰብ በተሓደ ጎኑ ሰብ ሒዝዎ እቲ ሓደ ድማ ካሊእ ሒዛ ትላፅዮ ኣላ እዚ ተላፅዩ ዘሎ ቅርፂ እንታይ ተባሂሉ ይፅዋዕ

እዚ ናብ ኣደባባይ ሓወልትታት ኣኽሱም መእተዊ በሪ እዩ፡፡ እዚ በሪ ብሸነኽ ምዕራብ ይርከብ፡፡ ኣብ ፊቱ ናይ ዋርድያ ሰፈር ብዘይምርኣዩ ዋርድያታት ዘይብሉ ዶ ይመስለኩም?

ኣብ ከባቢና ንዕዱማት ኣጋይሽ ምግብን ስዋን ይቐርብ፡፡ ቡን እውን ይፈልሓሎም፡፡ ገለ ሰባት ነዚ ኩነት ከም ብኽነት ይቖፅርዎ እዮም፡፡ ንስኹም ከ ከመይ ትርኢዎ?

ኣርባዕተ ፈረንሳዊ ፍራይ ሳንድዊች ተራእዮም ኣለዉ። ሆት ዶግ ባን ተጠቒሞም ዝተሰርሑ ኮይኖም ብቀመማት ዝተመልኡ ኮይኖም ኣዝዮም ጥዑማት ክመስሉ ይገብሮም። እዚ ምግቢ እዚ ክሳብ ክንደይ ቀመማዊ ክኸውን ይኽእል?

ካብ እንጨይቲ ዝተሰርሓ ታንዃታት ኣብ ወሰን ቃላይ ተር ኢለን ይርአያ ኣለዋ፡፡ እዘን ናይ ቃላይ መጓዓዓዚ ኣብ ከባቢ ጣና ልሙዳት እየን፡፡ ኣብ ትግራይ ከ ይፍለጣ ዶ?

ሓደ ግድሚ ኣብ ጫፍ ክልተ ዝዓየሙ ኣናብስ ፊት ንፊት ዝጠማመቱ ዘለዎ መሲሉ ኣሎ፡፡ እዚ ኣጋጣሚ ነቲ ጐቦ ፅባቐ ክውስኸሉ ዶ ይኽእል?

ብዙሓት ደቂ ኣንስትዮ ብ ዊልቸር ይወዳደራ ኣለዋ ኣብቲ ስታድየም ብዙሕ ተዓዛቢ ኣሎ ። ኢትዮጵያ ናብ ናይ ዊልቸር ውድድር ፌደሬሽን ምዓዘ ዕ/ም ኣትያ?

ኣብዚ ኣብ ማእከል ጸሊም ብረት ዝሰርሕ መሳርሒ ኣሎ። እዚ መሳርሒ ንእሽቶን ነዊሕን ኮይኑ፡ ላዕለዋይ ክፋል ብረት ዘለዎ እዩ። ብሓፈሻ እቲ ቅርጺ ናይ ሓደ መሳርሒ ሙዚቃ ናይ ሃርሞኒካ እዩ። ኣብ ስእሊ እንታይ ዓይነት መሳርሒ እዩ ዝረአ ዘሎ?

ኣብ ናይ እግረኛ መንገዲ ብረታ ብረት ዝሰርሕ ትካል እኒሀ፡፡ እዞም ትካላት ኣብ ከምዚ ዝኣምሰለ ቦታ ምስርሖም ንከባቢ ዝብክልን ንሓደጋ ዘቃልዕን ኣይኾንን ዶ?

ኣብ ትግራይ ካብ ዝርከቡ ባህላዊ ሳዕስዒት ትግርኛ እንትከውን ደቂ ተባዕትዮን ዲቂ ኣንስትዮን ብሓደ ዝላሃይሉ ፀወታ እዩ። ትግርኛ ፀወታ ብጣዕሚ ሑጉስ ዝገብር ምኳኑ ትፈልጡ ዶ?

እዚ ኣብ ገጠር ጽርግያ ባህላዊ ክዳን ዝተኸድኑ ሰባት ዘርኢ እዩ። ክዳውንቶም ብዙሕ ሕብሪ ዘለዎ ኮይኑ ባህላዊ ዲዛይን ዘለዎ እዩ። ኣብ ድሕሪት ድማ ኣብ ገጠር ዝርከቡ ገዛውትን ኣግራብን ኣለዉ።

እዚ ጽርግያ በቲ ኣኽራን ዝበዝሖ መሬት እናተሓንበበ ኣብ ዝኸደሉ ዘሎ እዋን፡እቲ ኣብ ከባቢኡ ዘሎ መልክዓ ምድሪ ብደረቕ መሬትን ብውሑዳት ፋሕ ዝበሉ ቀጠልያ ኣግራብን ተሸፊኑ ይርከብ። እቶም ርሑቓት ኣኽራን ኣብ መብራህቲ ሰማይ ተሰቒሎም ኮፍ ዝብሉ ይመስሉ።

እዚ ኣብ ቤት መስተ እዩ ዝመስል ዘሎ ኣርባዕተ ብርጭቖ ተቐዲሑ ለላዕሉ ዓፍራ ዓፊሩ ኣሎ ፡ እንታይ ዓይነት መስተ እዩ ?

እዚ ኣብ ከተማ ኣኽሱም ኣብ ውሽጢ ግቢ ሓወልቲ ዝርከብ ናይ መካነ መቃብር ታሪካዊ ቦታ እዩ፡፡ እዚ መካነ መቃብር ናይ እንታይ ዓይነት ሰባት መቓብር ይመስለኩም?

ኣብ ኢትዮጵያ ካብ ዝርከቡ ብሉፃት ደረፍቲ ሓደ ዝኮነ ቴድሮስ ካሳሁን /ቴዲ ኣፍሮ/ እንትከውን፣ ናይ ቴዲ ኣፍሮ ደርፊ ብህዝቢ ብጣዕሚ ተፈታዊ እዩ።

ኣብዚ ቀጠልያ ሕርጭ ቀመማትን ዝተቖርጸ ኣትክልትን ኣብ ጻዕዳ መትሓዚ ይርአ። እዚ መብዛሕትኡ ግዜ ንሓደ ሽሮፕ ቀመም ወይ ባህላዊ ቀመም ፓውደር ዘዘኻኽር እዩ። እዚ ቀጠልያ ቀመም ንምንታይ ዝጠቅም ይመስለኩም?

ኣብዚ ምስሊ ሓደሽቲ ክራራት ይርአያ ኣለዋ፡፡ ክራር ኣብ ዝኾነ እንዳ ዕንጨይቲ ስራሕ ክትስራሕ ትኽእል እያ፡፡ ክራር ብዘይ ምንም ተወሳኪ መሳርሒ በይኑ ክፅወት ዝኽእል ምዃኑ ትፈልጡ ዶ?

ኣብዚ ዘሎ ሰብኣይ ሞባይል ሒዙ ኣብ መንገዲ ደው ኢሉ ኣሎ። ብድሕሪኡ ብዙሕ ደርቢ ዘለዎ ዓቢ ህንጻ ደው ኢሉኣሎ። ኣብ ቅድሚኡ መካይን ደው ኢለን ኣለዋ። እዚእቲ ድሙቕ ህንጻ ኣብ ቅድሚኡ ደው ኢሉ፤ እቲ ሰብኣይ መዓልቲ ክጅምር ድሉው ኮይኑ ኣሎ።

ኣብዚ ገሊኡ ነፀላ ጫማ ገሊኡ ሻራ ጫማ ገሊኡ ኮዮ ነገር ኮታስ ዝተፈላለዩ ዓይነታት ናይ ደቒ ኣነስትዮ ጫማታት ኣለዉ ፡ ካብዚኦም ክንደይ ጫማ ናይ ሓደ እግሪ ጥራሕ ኣለዉ ?

ሰላም ዝብል ብእንግሊዘኛን ትግርኛን ብደም በጊዕ ሕብሪ ተፃሒፉ አብቲ ወሰን አርማ ብፃዕዳ ድሕረ ባይታ ይርከብ፡፡ አብ ማእከል እቲ አርማ ክልተ ፃዕዳ ሕብሪ ዘለዎን አዕዋፍ እብ ቀይሕን ቆፃልን ድሕረ ባይታ ይርከባ፡፡ እዚ አርማ ናይ መን እዩ?

ኣብዚ ሓንቲ ሰበይቲ ሕብራዊ ክዳን ተኸዲና ኣብ መድረክ ፋሽን ደው ኢላ ትረአ። እቲ ክዳን ሰማያዊ፡ጸሊምን ጻዕዳን ዝተሓዋወሰ ኮይኑ፡ኣብ ላዕሊ ዝተከፈተ ጃኬት፡ኣብ ታሕቲ ድማ ሓጺርስረ ኣለዎ። ሰማያውን ጸሊምን ስርርዕ ዘለዎ ጃኬትን ሓጺር ስረን፡ከምኡ'ውን መንጠልጠሊ ክሳድ። ብሕብሪ ዝተዋደደ ፋሽን እዩ።

ዓቢ ኢንዱስትርያዊ ማሽን ንኮንክሪት ንምፍራይ ዝውዕል ድሉው ዝተሓዋወሰ ናይ ኮንክሪት ኣምቡላንስን (ናይ ጽዕነት መኪና መሕወሲ) እዩ። ኮንክሪት ንምፍራይ ዘድልዩ ከም ሲሚንቶ፣ ሑጻን ጸጸርን ዝኣመሰሉ ጥረ ነገራት ይሕውስ እዩ። ብቐንዱ ንእንታይ ዓይነት ስራሕ እዩ ዝውዕል?

እዚ ባህላዊ ስነ-ስርዓት ቡን ኢትዮጵያ ዘርኢ እዩ። ኣብ መሬት ዝተዳለወ ጠረጴዛ ቡን ኣሎ፣ ኣብ ልዕሊኡ ድማ ብዙሓት ፋናጅል ቡን ተዘርጊሖም ኣለዉ። ኣብ ጎድኑ ኩባያታት ቡንን መሕጸቢ ብርጭቆን ይረኣይ ኣሎ። ኣብ ጥቓኡ ድማ ዝያዳ ባህላዊ ኣቑሑትን ቡንን ተራእዮም።

ኣብዚ ዝተፈላለዩ ባህላዊ ኣቑሑት ኢትዮጵያ ተራእዮም ኣለዉ። ብሩር መስቀላት፡ ወርቂ ወይ ብሩር ኣቑሑት፡ ሕብራዊ ባህላዊ ምልክት፡ ከምኡ’ውን ብባህላዊ ስልማት ዝተመልአ ድኳን ዝመስል። እቶም ኣቑሑት ምስክር ባህላዊ ፍልጠት እዮም። ካብዞም ባህላዊ ኣቑሑት ኣየናይ ክትገዝእ ትመርጽን ስለምንታይ?

ክልተ ውታደራት ክላሽ ተዓጢቆም መንገዲ ይሻገሩ ኣለዉ ። እቶም ወታደራት ዘይሕጋዊ ስደተኛ ንምቁፅፃር እዪ ። እዞም ወታደር ናይ ምን ሃገር እዮም ?

ኣብዚ ክልተ ሰባት ኣብ ማእከል ዝፈረሰ ህንጻ ደው ኢሎም ክምርምሩን ክኹዕቱን ይረኣዩ። ብብዙሕ ፍርስራስን ተኸቢቦም ስለዘለዉ፡ ኣካል ናይቲ ውጽኢት ዝኾነ ነገር ንምርካብ ዝሰርሑ ዘለዉ ይመስሉ።

ፃዕዳ ሕብሪ ዘለዎ ነፀላ ተከዲኖም ዘለው ኣብ ክልተ ቦታ ተመቂሎም ዘለው ደቂ ኣንስትዮን ደቂ ተባዕትዮን ኣበይ ቦታ እዩ ይመስለኩም ?

እዚዝርአ ዘሎ ነገር፡ ዓቢ መሬት ዘንቀሳቕስ ማሽን ኤክስካቫተእዩ። ቮልቮ ዝብል ስም ተጻሒፉሉ ኣሎ፡ እዚ ድማ ኣብ ስራሕ ህንጻ ዝውዕል መሳርሒ እዩ። ኣብ ጎኒ መንደቕ ደው ኢሉ ኣሎ። ኣብዚ ዝረአ ዘሎ መሳርሒ ንምንታይ ይጠቅም?

ብ ብራና ዝተሰረሕ መፅሓፍ ቅዱስ ኣብ ጠርጴዛ ተቀሚጡ ኣሎ ። ዝተፈላለዩ ቅርሲ ኣብ ጎኑ ኣሎ ። እዞም ምፅሓፍቲ ክንደይ ዝኣክል ምንክብካብ ይግበረሎም ?

እዚ ሓደ ክፋል ኣካላትና ብኢድ ብጻዕዳውን ጠስሚ ኣብ ጸጉሪ ክለኽዮ ዘርኢ እዩ። እቲ ጸጉሪ ብመስመር ተኸፋፊሉ ቀለም ከም ዝተለኽየሉ ይርአ። እቲ ኢድ ብሕብሪ ዝተቐብአ ኮይኑ ብቐጥታ ኣብ ጸጉሪ ይለኽዮ ኣሎ።

እዚ ምድያ ኮይኑ ናይ እስፖርት ብሮግራም እንትከውን እዚ ጋዘጠኛ ኮይኑ ቡናማ ዓይነት ክዳን ዝተከደ እንትከውን ፃዕዳ ሸሚዝ ምስ ከራባታ ዝተከደነ ኮይኑ እዙ ጋዘጠኛ መን ይብሃል?

እዚ ዓይነት ቕመም እዩ ፡ ንመሸጣ ኣብ መሸማዕ ወይ ድማ ክሻ ተዘጋጅዩ ተቐሪቡ ኣሎ ፡ ኮይቡ ግን ዓይነት ቕመሙ እንታይ ዓይነት ይኸውን ?

መብዛሕቲኡ ግዜ ኣብ ገጣር ኣከባቢ ዝስራሕ ዓይነት ናይ ቡንባ ስራሕ ኮይኑ ናይቲ ከባቢ ሰባት ኣብ ቀረበኦምን ፅሬት ዘለዎ እንታይ ክረክቡ እዩ ተሰሪሑ?

ባንኪ ልምዓት ኢትዮጵያ ንሓደ ዶላር 108 እናገዘአ 115 እናሸጠ ዊዒሉ ኢሎሞ እናተባህለ ኣብ ናይ ትግራይ ናይ ቴሌቭን ጣብያ ኮይኑ እንታይ ይብሃል ይመስኩም እቱይ ጣብያ?

እዚ ሰፊሕ ሓምለዋይ ናይ ሕርሻ መሬት ዘርኢ እዩ። እቲ መሬት ጽቡቕ ማይ ዝፈስሰሉን ክሳብ ኣኽራን ዝዝርጋሕን እዩ። ኣብ ርሑቕ ኣብ ማእከል እቲ ናይ ሕርሻ መሬት ኣኽራንን መንበሪ ህንጻታትን ይርአ። እቲ መልክዓ ምድሪ ብተፈጥሮኣዊ ጽባቐ ዝመልአ ሓምላይ ሜዳ እዩ።

ክልተ መርዓውትን ክልተ መራዕትን ኣብ ሓደ ዳስ ይስዕስዑ ኣለዉ፡፡ እዞም ክልተ መርዑት ኣብ ሓደ ዳስ ከመይ ኢሎም ክርከቡ ኽኢሎም ይመስለኩም?

እዚ ኣብ ምስሊ እንሪኦ ዘለና ናይ ሰላም ዝብል ኣርማ ንርኢ ኣለና። እዚ ድማ ኣርማ ኣብቲ ስእሊ ክልተ ኣዕዋፍ ዘለዎ ኮይኑ ቀፃልን ቀይሕን ሕብሪ ዘለዎ ኣርማ ንርኢ ኣለና።

ካብቶም ናይ እንስሳ ዘገዳም ካብ ዝብሃሉ ሓደ ዝኮነ እንስሳ ኣብ በረካ ካብ ዝነብሩ ደስ ዝብል ሰማያዊ ሕብሪ ዝሓዘን ሰማይን ሓምለዋይ ሕብሪ ዝሓዘ እዩ። እንታይ ይብሃሉ ሽሞም?

ፀሊም ሕብሪ ካብ ዘለዎ ዓይነት እምኒ ካብ ዝስራሕ ኮይኑ ብናይ ሽምካ መጀመርታ ገይርካ ዝስራሕ ኮይኑናይ መስቀል እውን ኣለዎ። ናይ እንታይ እምነት ተከተልቲ እዮም ዝገብርዎ?

ብርክት ዝበሉ ቱቦታት ብጫን ቆፃል ዕሳውን ሕብሪ ዘለዎም መንድቃት አብ ልዕሊኦምን ትሕቲኦምን ከዓ ሓምለዎት ተክሊታትን ብጫ ሕብሪ ዘለዎም ተክሊታን ይርከቡዎም፡፡ እግዚኦ መንድቅ ክንድዙይ ይዕሱ፡፡

እዚ ጸሊም ግራፋይት ዝዓይነታ ቶዮታ ሃይሉክስ 4×4 ፒክኣፕ ኣብ ወሰን ጽርግያ ደው ኢላ። ኣብ ሓደ ሸነኽ ጽርግያ ታክሲን ካልኦት መካይንን ደው ኢለን ኣለዋ። ብየማን ድማ እንዳ ድኳንን ኣግራብን ይረኣዩ። ኣብዚ ስእሊ እንታይ ዓይነት መኪና እያ ዘላ?

ሳሮን ናይ ህፃናት መፅሓፍ ብ ትግርኛ ን ብ እንግሊዘኛ ዝተፀሓፈ መፅሓፍ ተደርዲሩ ይርከብ ። ዋጋ ንይቲ መፅሓፍ ክንደይ እዩ ?

ኣብ ከይዲ ህንፀት ዘሎ ናይ ባቡር መስመር ይርአ ኣሎ፡፡ እዚ ህንፀት ኣብ ኣዲስ ኣበባ ዘሎ እዩ ዝመስል፡፡ ካብዚ ወፃኢ ኣብ ምንታይ ክህሉ ይኽእል?

እዚ ናይ ተፈጥሮ ሃፍቲ ማይ እንትኰን እዚ ናይ ተፈጥሮ ሃፍቲ ማይ አብ እዋን ክረምቲ ይኩን ኣብ እዋን ሓጋይ ኩሉ ግዜ ዘየቋርፅ ሃፍቲ ማይ እዩ።

ንእሽቶ ፖሜራንያን ቡችላ ምስ ረጒድ ቡናዊ ጸጉሪ ዘርኢ እዩ። ፖሜራንያውያን ንእሽቶ እኳ እንተዀኑ፡ ተባዓትን ንጡፋትን ንኽፈልጡ ዝደልዩን እዮም። እዚ ፖሜራንያዊ ቡችላ ዕድሚኡ ክንደይ እዩ?

ወድሰብ ንምግብነት ካብ ዝጥቀሙሎም እንስሳታት ሓደ ከፍቲ እንትኮን ከምዚ ንዕዘቦ ዘለና ድማ ሓሪዶም መቂሎም ናብ ዕዳጋ ቀሪቡ ይርከብ። አብ ከባቢኩም ከ ከመዚ ዓይነት መሸጢ ናይ ስጋ ዘሎ ዶ?

ኣብ ትግራይ ካብ ዝርከቡ ባህላዊ ክዳን ኩታ ነፀላ ኢዳት/ጥለት/ ብፈትሊ መሊኖ ብዲዛይን ዝተሰረሓ ኮይኑ፣ ደቂ ኣንስትዮ ጡጥ ፈቲለን ዝእልምኦ ዓይነት ክዳን እዩ።

እዚ ናይ ሓደ ሰብን ሉሉን ምስሊ ንርኢ ኣለና። እዚ ምስሊ ዘማላክተና ድማ እቲ ሰብ ብእግሩ ጌሩ ንዓለም ንዳቀሳቀሳ ዘርኢ ምስሊ እዩ ዘርአየና ዘሎ።

እዚ ዝተፈላለየ ዓቐንን ቅርጽን ዘለዎም መመገቢ ኣቑሑት ዘርኢ እዩ - ዝተፈላለዩ መቑረጺ ፋርኬታን ዓቢ መቑረጺ ስጋን። ኣብ ሓጺንን ዕንጨይትን መትሓዚ ዝተተሓሓዙ ኮይኖም ተዓጻጻፊ ኣቀማምጣ ኣለዎም። ካብዞም መሳርሒታት እዚኣቶም ኣየናይ እዩ ንመቁረፂ ስጋ ዝምጥን ትብሉ?

ሰጥ ዝበለ ናብ ስፋልት ገና ዘይዓበየ ማንታ ናይ መኪና መንገዲ እኒሆ፡፡ እዚ ብናይ እግረኛ መንገዱ ተኽሊ ገና ኣይተተኸለሉን፡፡ እዚ ብዘይምዃኑ እቲ መንገዲ መልክዑ ዝሓምቕ ዶ ኣይመስለኩምን?

ኣብ ሓደ ሆቴል ዝርከብ ናይ ምቁር መግቢ ቡፌ ዘርኢ እዩ። ኣብዚ ዝተፈላለየ ኬክ፡ ምቁር መግቢ ኣብ ኩባያታትን ካልእ መግብታትን ብጽቡቕ ተሰሪዑ ኣሎ። እቲ ቡፌ እንታይ ዓይነት ኣገልግሎት እዩ ዝህብ?

ኣብ ናይ ብሄራዊ ሎተሪ ኣዳራሽ ተዓዘብትን ዳያኑን ኣብ ዘለዉዎ ናይ ኣሸነፍቲ ዕጫ ይወፁ ኣለዉ፡፡ ዕጫ ብኸምዚ ግልፂ ስርዓት ዝወፅእ እንተዘይኸውን እንታይ ፀገም መጋጠመ ይመስለኩም?

ፀቢብ መመሓላለፊ ጐደና ዘለዎ ከባቢ ይርአ ኣሎ፡፡ እቶም ህንፃታት እውን ነባራት እዮም፡፡ ኣብቲ ፀቢብ ጐደና ደስ በሃልቲ ኣትክልቲ እኔዉ፡፡ በዚ ምኽንያት ድማ ፅባቐኡ ዛይዱ ኣሎ፡፡ ኣትክልቲ ንፅባቐ ህንፃ ኣገደስቲ ምዃኖም ትፈልጡ ዶ?

ተምሃሮ ሃይስኩል ማስክ ጌረን ተር ኢለን ዩኒፎርም ፀሊም ጎልፎ ናይ ውሽጢ ፃዕዳ ሸሚዝ ደፍተረን ዘርጊሐን እናረኣየኦ አየን ። እዘን ተምሃሮ ኮፍ ኢለንኦ ዘለዋ እንታይ ይበሃል ?

እዚ ሽፋን መጽሓፍ የርኢ። ኣብ ልዕሊኡ ኣርእስቲ ናይታ መጽሓፍ ተጻሒፉ ኣሎ፡ “ህልክ ተስፎምን ሃብቶምን” ኣብ ታሕቲ “ተስፋይ መኮነን” ዝብል ስም ናይቲ ደራሲ ኣሎ። እዛ መጽሓፍ ብዛዕባ እንታይ ከም እትገልጽ ክትነግሩኒ ትክእሉ ዶ ?

እዚ ዋዓግ ኣብ ጫፍ ቖም ተሰቐለ እዩ ዝመስል ዘሎ ፡ ፀጋማይ ኢዱ ሓፍ ኣቢሉ የማናይ ኢዱ ድማ ናብቲ ዘለዎ ቦታ ተደጊፉ ከፍ ኢሉ ኣሎ ? ኣብ ኣእዳዉ ሒዙዎ ዘሎ እንታይ'ዩ ?

እዚ ዓቢ ጻዕዳ ፍሪጅ የርኢ ኣሎ። ኣብ ታሕቲ ሕብራዊ መፍትሕ ዝመስል መቆጻጸሪ ፓነላት ኣለዎ። ብድሕሪኡ ድማ ንእሽቶ ብርጭቆ ዝመስል ጡብ ኣብ መንደቕ ይርአ። እዚ ዓይነት ተንቀሳቓሲ መሳርሒ ኣብ ገዛኻ ንምንታይ ዝጠቅም ይመስለኩም?

ረጒድን ብተፈጥሮኡ ዝጠወየን ጸጉሪ ኮይኑ፡ ጫፋቱን ላዕለዋይ ንጣብን ብድሙቕ ጸሊም ሕብሪ ዝተቐብአ እዩ። እዚ ዓይነት ቅዲ ጸጉሪ ርእሲ ብተለምዶ እንታይ ይበሃል?

ኣንጭዋ ትርአ ኣላ፡፡ ኣብ ሓደ ገዛ ኣንጭዋ ኣላ ማለት ድቃስ የለን ማለት እዩ፡፡ ንምኳኑ ንኣንጭዋ ብምንታይ መንገዲ ካብ ገዛና ክነጥፍኣ ንኽእል?

ኣናኡሽተይ ቖልዑት ኣብ ቤት ት/ቲ ናይ ስፖርት መምህሮም ኣብ ደገ ኣውፂኣ እስፖት ተስርሖም ኣላ፡ እዚኦም ቐዳማይ ብርኪ 'ዶ ይኾኑስ ኣብ መውዓሊ ህፃናት እዩም ?

ናይ ሰራዊት መኪና ኣፅዋርን ሓደ ሌንጀር ዝተኸደነ ወታደርን ኣብ ላዕሊ ፅዒና ትኸይድ ኣላ፡፡ እቲ ወታደር ከዓ ወታደራዊ ሰላምታ እንዳሃበ ይኸይድ ኣሎ::

እዞም ታማሃሮ ወይ ናይ መሰናድኦ ትምህት ቤት እንትከውን እዚ ቤት ትምህርቲ ድማ ነቶም ተማሃሮ ከም ፀባ፣ ብሽኩቱ ዝኣምሰሉ ናይ ቁርሲ ዓይነት ዝዕድል ትምህርቲ ቤት እዩ።

እዘን ሽምዓታት ክንደይ ጽቡቓትን ፍሉያትን እየን! እቲ ወርቃዊ ሕብሪን ሕብራዊ ኣእማንን ምቾት ዝመልኦ ስምዒት ይህብ። እዚ ኩሉ ጌጣጌጥ ነቲ ሰብ ፍሉይ ስሕበት ይውስኸሉ። እዚ ጽቡቕ ጌጣጌጥ ንዝኾነ ኣጋጣሚ ፍጹም ክኸውን ድዩ?

ኣብ መንጨሕጫሕታ ዝበዘሖ ቦታ ባንዴራ ኢትዮጵያ ዘለዎ ሕብሪ ተከዲና ኮፍ ኢላ ኣላ። እቲ ኣብ ፀጉራ ተቀቢኣቶ ዘላ ሕብሪ እንታይ ዓይነት እዩ ?

ኣብ ፅርግያ ናይ ሳይክል ምልክት ኣሎ እቲ ፅርግያ ድማ ብ ቀይሕ ሕብሪ ዝተቀለመ እዩ ። ትርጉም ናይቲ ምስሊ እንታይ እዩ ?

ኣብ ናይ ኤርትራ ቴለቨዥን ሞስኮት ሓንቲ ጋል ኣንስተይቲ ፍሽክ ትብል ኣላ ኣብ ቅድሚአ መብራህቲ ኣሎ ። ኤርትራ ቴለቨዥን ምዓዘ ዕ/ ም ተመስሪቱ ?

ኣብ ኢትዮጵያ ካብ ዝርከቡ ሃይማኖታት ሓንቲ ናይ ኦርቶዶክስ ተዋህዶ ክርስትያን መስቀል ካብ ሓፂን ዝተሰረሓ ኣብ ማእከሉ ናይ ድንግል ማርያም ምስ ወዳ ስእሊ ዘለዎ እዩ።

ኣብዚሓንቲ ጽብቕቲ ሰበይቲ ባህላዊ ናይ ኢትዮጵያ ኣባያ ጻዕዳ ክዳንን ሰማያውን ቀጠልያን ዝተጠልፈ ቆርበት ተኸዲና ትርአ። ክዳና ነዊሕን ኣብ ታሕቲ ብገፊሕ ሰንሰለት ዝተሰለመን እዩ። ብድሕሪኣ ዓቢ ቅርጺ ኣኻውሕን ተፈጥሮኣዊ ከባቢን ይርአ። ኣብዚ ዘሎ ሕብርን ቅርጽን ናይቲ ክዳን እንታይ የመልክት?

ናይ ሓጎስን ናይ ቆልዓ ጸወታን ስምዒት የመሓላልፍ፤ ክልተ ህጻናት ኣብ ጻዕዳ መጻወቲ መኪና ኮፍ ኢሎም ይረኣዩ። ቀንዲ ሕብሪ ናይቲ ዝርአ መጻወቲ እንታይ እዩ?

ቪመኦ ዝብል ፅሑፍ ብፀሊም ሕብሪ ተፃሒፉ አብ ሰማያዊ ድሕረ ባይታ ይርከብ፡፡ እዚ ቪመኦ ዝብል ፅሑፍ ዝተፈላለየ ትርጉም አለዎ፡፡ እዚ ፅሑፍ እንታይ እዩ? ንምንታይ ኸ ንጥቀመሉ?

ናይ ኢትዮጵያ ባንዲራ ትውልብለብ ኣላ፡፡ አብዛ ንጐኒ ብቕደም ሰዓብ ዝተሰርዑ ቆፃል፣ ብጫን ቀጥሕን ሕብሪ ዘለዉዋ ባንዲራ ዘሎ ናይ ኮኸብ ምስሊ ውክልንኡ እንታይ እዩ?

ኣብዚ ዓቢ ፅድው ዝበለ ፕላስቲክ ቅርጺ ኣሎ። እቲ ቅርጺ ከም ኩቦ ቅርጺ ኣለዎ፤ ኣብ ጎድኑ ተደጋጋሚ ክፉት ሽቦ ቅርጺ ኣለዎ። ኣብ ልዕሊኡ ድማ መትሓዚ፤ እዚ መትሓዚ እዚ ብተመሳሳሊ ቅርጺ ኣለዎ። ኣብዚ ስእሊ እንታይ ዓይነት ኣቕሓ እዩ ዘሎ?

ካብ ዝተፈላለዩ ዓይነታት ተክልታት ካብ ዝርከቡ ተክልታት ጉንድታታ ንምቁራፅ ዝጠቅመና ካብ ዕንጨይትን ሓፂንን ዝስራሕ እዩ ። እንታይ ይብሃል ሽሙ ?

ኣብዚ ሜዳ ካህናት መዘምራንን መልክዕ ዘለዎ መስርዕ ሒዞም ንእግዚኣብሄር ምስጋና የቕርቡ ኣለዉ፡፡ እዚ እግዚኣብሄር ብዜማ ዝምስገነሉ ስርዓተ ማህሌት መን እዩ ጀሚርዎ?

ኣዝየዩ ደስ ዝብለካን ንዓይኒ ስሓቢ ዝኮነ ዓብይ ህንፃ ብዙሓት ምስኮትን ሰለስተ በሪ ዘለዎ ኮይኑ ኣበይ ኣከባቢ እዩ ዝርከብ ይመስለኩም ?

እዚ ናይ ድምፂ ወያነ ተለቨጅን ኮይኑ ሓንቲ ሰበይቲ ብዛዕባ ናይ ረዴኤት እደተዛረቤት ከም ዝንሃ ዝፍለጥ እንትከውን ኢ-ፍትሓዊ ኣተዓዳድላ ረዳኤትን ሳዕቤኑን እንታይ ይመስለኩም ይኮን?

እዚ ብባህላዊ ክዳን ዝተኸድኑ፡ ብሕብሪ መስቀል ዝሕብሩ ቀለቤት፡ ገሊኦም ድማ ቀስቲ ዝሓዙ መንእሰያት፡ ኣብ መንጎ ተዓዘብቲ ደው ክብሉ ይረኣዩ። እዚ መንእሰያት ኣብ ባህላዊ ኣጋጣሚ ተኣኪቦም ባህላዊ ሓይሎም ብኹርዓት የርእዩ፤ ሓንቲ ብኹርዓት ብቐስቲ ትመርሕ ኣላ።

ግመል ካብ እንስሳ ዘቤት ሓንቲ ኮይና፣ ንዝተፈላለዩ ኣቁሑታት መጓዓዝያ ካብ ቦታ ናብ ቦታ ትጠቅመና። ግመል ንኣስታት ክልተ ወርሒ ማይ ከይሰተየት ትፀንሕ ምኳና ትፈልጡ ዶ?

ሓሙሽተ ደቂ ኣንስትዮ ውቁብ ኢትዮጵያዊ ጻዕዳን ጸሊምን መስመር ዘለዎ ዝሰማማዕ ክዳን ተኸዲነን ኣብ ዕንጨይቲ ዝተሰርሐ መድረኽ ደው ኢለን ይረኣያ። ነፍሲወከፍ ጓል ኣንስተይቲ ብዝተፈላለየ ቅዲ ፋሽን ዝተሰርሐጻዕዳን ተኸዲናን ኣለዋ። እተን ደቂኣንስትዮ ዝኽደንኦ ክዳን ኣብ ምንታይ ባህሊ ዝተመስረተ እዩ?

ካብቶም ንኣክሱም ዓብይ ናይ ማይ ፀገም እንተሎ ዝሓገዘት ማይ ማሹም ትበሃል ። ማሹም ኣብ ጎና ኩሒ ኣሎ እቲ ካብ ሓፂን ተሰሪሑ ዘሎ እንታይ እዩ ?

ደስ በሃሊት ወጣት ብሙዳ ሓሪፍ ገይራ ፀጉራ ተሰሪሓ ፣ መጎልበቢ ወይ ድማ ድርዒ ተኸዲና ፈገግ ኢላ ኣላ ፡ ናይ ኣበይ ብሄር ትመስለኩም ?

ኣብ ግድሚ ናብ ገዳም ገሊኦም እንትድይቡ ገሊኦም ድማ እንትወርዱ ይርአዩ ኣለዉ፡፡ እዞም ምእመናን ብኣብዝሓ መናእሰይ እዮም፡፡ ሽግለታት ኣብዚ ዘይምርካቦም ስለምንታይ ይመስለኩም?

ብጣዕሚ ሰፊሕ ቦታ ናይ ሓበሻ ዝተፈላለዩ ጥልፊታት፣ ዙርያታት፣ ነፀላታትን ካልኦትን ናይ ዓበይቲን ኣናእሽትን ብጠቅላላ ናይ ሓበሻ ክዳን ዝበሃሉ ዝርከበሉ ቦታ እዩ ። እዚ ቦታ ኣበይ እዩ ? እንታይ ይበሃል?

ዝጎራ ዝተባህለት ኣብ 2009 ዓመተ ምሕረት ብኣማዮሁ ዋሴ ዝተደረሰት መፅሓፍ እኔቶ፡፡ ዘንበብኩምዋ ሰባት እንተሃሊኹም እዛ መፅሓፍ ትሕዝቶኣ ከመይ ኮን ይኸውን?

ብጫ ሕብሪ ዘለዎ ተፈጥርኣዊ ዕምበባ ካብ ሓምለዋይ ተኽሊ ይወፅእ ኣሎ ፍረ እውን ኣለዎ ። ናይቲ ትኽሊ ሹም እንታይ ይበሃል ?

አብ ጥንታዊት ታሪካዊት ከተማ አክሱም ዝርከብ አንትከውን ባህላዉና ዓመታዊ ባዓል እንትከውን ንመስብ ቱርዝ ሳሓባይ ኳይኑ እዚ ሃይማናታዊ በዓል መስከረም 17/01/2018 ዓ/ም ዓመት ዓመት ዝክበር እንትከውን መስቀል ወይ ዳመራ እዳተባሃለ ይፂዋዒ።

እዚ ኣብ ፋሓም ሓሙኽሽትን ምግቢ ክብሰል ዘርኢ እዩ። ኣብ ክልተ ድስቲ ብርጭቆ ዝበሰለ ቀይሕ ፀብሒዝሓዘ ድስቲ እዩ። ጸኒሑ ድማ ብሩር መትሓዚ ማይን ይረአ አሎ። ኣብ ሓዊ ፈሓም ዝተበሰለ ጥዑም ቀይሕ ፀብሒ ከም ናይ ገዛ ንኽጥዕም ይዳሎ ኣሎ።

ኣብ ኢትዮጵያ ካብ ዝርከቡ ፖለትከኛታት ሓደ ዝኮነ ልደቱ አያለው እንትከውን፣ ካብ 1983 ዓ.ም ጀሚሮም ናይ ህውሓት ቀንዲ ተቋዋማይ ምንባሮም ትፈልጡ ዶ?

ዶክቶር ኣብይ ምስ ኣባላት ሃገራዊ ቤት ምኽሪ እዮም ዘለዉ ዝመስሉ ዝመስሉ ፡ ጠጠው ኢሎምገለገሊኦም እንዳንጨብጨቡ እዮም ፡ ብዘዕባ እታይ ይኾን ?

እሞ ሓደ ናይ ቴክኖሎጂ ምዕባለ እንትከውን በዚ ኣቢሉ ድማ ማሕበረ ሰብ ቡዙሕ ክነጥፍ ይክእል እዩ። እዚ ድማ ቡዙሕ ሰብ ተጠቃሚ ኣዎ።

ንኡሽተይ ፃዕዳ መኪና ቆፅሊ ዘለዎ የወይንጠጅ ዓይነት ሕብሪ አለዎ ዕምበባ ተኸቢባ ተሸሊማ ኣብ ቕድሚታ'ውን ዒባን ብጫን ዝሕብሩ ዛፍ ዛፍ ተገይሩላ ኣሎ ፡ ከምዚ ኢላ ናብ ምንታይ ትኸውን ?

ፃዕዳ ሕብሪ ዘለዋ ሜትሮ አብ ውሽጡ ብብጫ ሕብሪ ዝተሰርሑ ሴንቲ ሜትር ቁፅሪታት ዘለዋ ኮይና 70 ሴ.ሜ ንደገ ወፂኡ አብ ስርናየታይ ሕብሪ ጣውላ ይርከብ፡፡ እዚ ሜትሮ ንዝተፈላዩ ቁመት ንምልካዕ ይጠቅመና፡፡ እዚ ዘመናዊ መለክዒ እዩ፡፡

እዚ ኣብ ማእከል ህንጸት ዝርከብ ዓቢን ጽቡቕ ዲዛይን ዘለዎን ክልተ ደርቢ ህንጻ ዘርኢ እዩ። እቲ ህንጻ ብሓጺንን ዕንጨይትን ስካፎልድ ዝተደገፈ ይመስል። እቲ ቅድሚት ብናይ ህንጻ ንብረት ዝተሰርሐ ልዑል መንደቕ ዝተኸበበ እዩ። ህንጸት እዚ ህንጻ ብኸመይ ዝከይድ ዘሎ ይመስለኩም?

ካብቶም ናይ ሰማያት ፃድቃናት ካብ ዝብሃሉ ሓደ ዝኮኑ ብበዝሒ ታኣምራቶም ምሕረቶም ዝፍለጡ ዝኮኑኣብ ኢዶም ድማ ናይ መድሓነትነ መስቀል ሒዞም ዘለው መን ይብሃሉ ሽሞም?

ኣብዚ ሰባት ኣብ ቅድሚ ጡብ ገዛ ብዝተዛነየን ምትሕብባርን ተኣኪቦም ይረኣዩ። ገሊኦም ክኣትዉ እንከለዉ ገሊኦም ድማ ኣብ ደገ ደው ኢሎም ዝተለጠፉ ወረቓቕቲ ክጥምቱ ይረኣዩ። ብርሃን መዓልቲ ነቲ ቦታ ብተፈጥሮኡ የዕለቕልቖ፣ እቲ ድኹም ድምጺ ኣሰር ድማ ኣብ መሬት ይርአ።

ኣብ ከተማ ኣክሱም ዝርከብ መዓረይ ፍርጅ እንትከውን፣ ፍርጅ ብዝተፈላለዩ ምክንያታት ተባላሸው ትክእል እያ ንኣብነት ከም ባወር ምብዛሕን ጋዝ ምውዳእን ዝዕረየሉ ቦታ እዩ።

ደርሆን እንቋቑሖን ዝሸይጥ ዕዳጋ ይርአ። ኣብዚ ዕዳጋ ቆርቆሮ ገዛውትን ዕንጨይቲ ጠረጴዛታትን ዘለዎ፡ ብጸጋም ንመሸጣ ዝኸውን ኵምራ ጻዕዳን ቡናውን እንቋቑሖ ኣሎ፣ ደርሆን እንቋቑሖን ብብዝሒ ኣብ ዕዳጋ ኣብ ኣየናይ ወቕቲ ወይ በዓል ይሽየጥ?

ኣብ ልዕሊ እቲ ገዛ ዝተኣከበ ሓሰር ዝመስል ኣሎ እቲ ቦታ ገጠራማ እንትከውን ኣትክልቲ እውን ኣሎ ። ኣብ ገጠራማ ቦታ ምንግስቲ ክንደይ ዝኣክል ትኩረት ይህቦም ?

ሰማያዊ ባንዴራ ኮይኑ ኣርማ ውድብ መግብን ሕርሻን ሕቡራት ሃገራት (FAO) እዩ። ኣርማ እቲ ትካል ብተደጋጋሚ ከም ባንዴራ ንዝተፈላለዩ ዕላማታት ዝጥቀመሉ ኣገባብ ዘርኢ እዩ። "ፍያት ፓኒስ" ዝብል ቃል ናብ ቋንቋታት ኢትዮጵያ፡ ከም ኣምሓርኛ ወይ ትግርኛ ብኸመይ ይትርጎም?

ናይ ገዛ ክፍቲ ጫማ ይርአ ኣሎ፡፡ እዚ ክፍቲ ጫማ ርሕቐት ንዘለዎ ጉዕዞ ኣየገልግልን፡፡ ጥንካረ የብሉን፡፡ እዚ እንተኾይኑ ንምንታይ ድኣ የግልግል?

ሕልሚ ብዝመስል ሕብሪዊ መፀባበቒ ዝተሸለመ መድረኽ ይርአ ኣሎ፡፡ እዚ ዓይነት መድረኽ ብኮምፒዩተር ቅንብር ዝፍጠር ሓሰተኛ መድረኽ ክኸውን ዶ ይኽእል ይኾን?

ናይ ኣካለ ጉዳኣት ሳይክል ክልተ ዓበይቲ ጎማን ኣብ ቅድሚት ንእሽተይ ጎማን ዘለዋ ካብ ቾርኬን ሓፂንን ዝተሰረሓት ንመጓዓዓዝያ ዝጥቀሙላ ሳይክል እያ።

ቖፅሉ ስፍሕ ዝበለ መልክዑ ሓሞኽሽታይ ነገር ወዝ ዘይብሉ ተኽሊ ዕምበብኡ ፃዕዳ እዩ ዘሎ፡ እዚ ተኽሊ እዚ ሹሙ እንታይ ይበሃል ።

ኣብዚ ኣእምሮን መንፈስን ዘሕድስ ልሙዕ ቦታ እኒሀ፡፡ እዚ ቦታ ንፋስ ንምቕባል ጥራሕ ሰብ ክመፆ ዝኽእል እዩ፡፡ ንከባቢና ብእፅዋት ለምለም ንምግባር ንሕተቶ ወፃኢ ኣሎ ድዩ?

እዚ ብብዙሕ ቆጽሊ ዝተሰርሐ ካብ ዕንጨይቲ ዝተሰርሐ ገዛ ዘርኢ እዩ። እቲ ገዛ ካብ ዕንጨይትን ቆጽልን ዝተሰርሐ ኮይኑ፡ ቆርቆሩ ድማ ከም ጎጆ ካብ ጭቃ ዝተሰርሐ እዩ። ኣብ ስእሊ ዘሎ ገዛ ካብ ምንታይ ዝተሰርሐ እዩ? ላዕሉ ከ እንታይ ቅርጺ ኣለዎ?

ናይ ምድሪቤት ፕላስቲክ ምንፃፍ ይርአ ኣሎ፡፡ እዚ ምንፃፍ ብደስ ዝብለካ ዓይነት ክትረክብ ትኽእል ኢኻ፡፡ ዕድመ ኣገልግሎቱ ግን ከመይ ይኸውን ይመስለኩም?

ዘመናዊት ናይ ክዳን መሕፀቢት ላውንደሪ ብኤሌክትሪክ ትሰርሕ እንትከውን ፣ ብላውንደሪ ዝረሰሓ ክዳን ምሕፃብ ግዜካን ጉልበትካን ዝቁጡብ ዓይነት ማሽን እዩ ።

በቅሊ ናይ ትግራይ ባንዴራ ብቀለም ኣብ ነብሳ ተሳኢሉ ረመፅ ዝብል ተፃሒፉላ ኣብ ሕቆኣ ድማ ባንዴራ ዝሓዘ ኣብ ክሳዱ ሽርጥ ዝገበረ መንእሰይ ተሰቅሉ ኣሎ። ኣብ መከተ ትግራይ ምኳኑ ትፈልጡ ዶ?

እዚብለይቲ ዝተቐድሐ መልክዕ ከተማ ዘርኢ እዩ። ኣብ ማእኸል ድማ ሓደ ዓብዪ ኦርቶዶክሳዊት ቤተ ክርስቲያን ዓብዪ ጎቦ ዘለዎ ነዊሕ ደው ኢሉ፤ ብድሕሪኡ ህንጻታት እታ ከተማ ብብርሃን ይበርሁ። ኣብ ታሕቲ ኣብ ዘሎ ጽርግያ ድማ መካይን ይንቀሳቐሳ ኣለዋ።

ኣብዚ ቀጠልያ ፕላስቲክ መሳርሒ ኣሎ። እዚ መሳርሒ እዚ ቅርጺ መፍተሒ ወይ ቆላሕታ ዘለዎ እዩ፤ መብዛሕትኡ ግዜ ኣብ ማእከሉን ብጐድኑን ንእሽቶ መኽፈቲ ኣለዎ። ብጸጋማይ ሸነኽ ነዊሕ መትሓዚ ኣለዎ፤ እዚ መትሓዚ እዚ ንምሓዝ ምቹእ እዩ። ኣብ ስእሊ ዓይነት መሳርሒ ንምንታይ ይጠቅም?

እዚ ዘመናዊ፡ደረቕን ስኒከር ዘርኢ እዩ። እቲ ጫማ ብጸሊምን ድሙቕ ሰማያውን ዝተነድፈ ኮይኑ፡ብደገ ብዝተፈላለየ ዲዛይናትን ምልክታትን ዝተሰለመ ኮይኑ ይረአ። ሕብርታት ስኒት ዘለዎም ኮይኖም እቶም ጫማታት ብጻዕዳ ቆቢዕ ጫማ ዝተማዕበሉ እዮም። እቲ ኣብዚ ዝረአ ዘሎ ጫማ ንእንታይ ዓይነት ንጥፈት ይምችእ?

እዚ ናይ ኢንስታግራም ኣርማ ኣብ ጻዕዳ መድረኽ ይርአ ኣሎ፤ ብጸጋም ሕብራዊ ምልክት ካሜራ፡ ብየማን ድማ ብጸሊም ፊደላት ዝተጻሕፈ ‘ኢንስታግራም’ ዝብል ቃል ኣሎ።

እዚ ጽርግያ ብኮብልስቶን ዝተሰርሐ ናይ እግረኛ መንገድን መእተዊ መንገዲን ዘርኢ እዩ። እቲ ጽርግያ ብኣግራብን ቁጥቋጥን ዝተኸበበ ኮይኑ፡ ኣብ ትሕቲ እቶም ኣግራብ ሓያሎ ናይ ኮንክሪት መንበር ተሰሪዖም ኣለዉ። እዚ ቦታ ኣበይ ክርከብ ይኽኣል ትብሉ?

ሓደ ስረናየታይ ሱፍ፣ ፃዕዳ ሸሚዝን ቡናማ ሕብሪ ከረባታን ተከዲኑ መነፀረ ገይሩ አብ ስርናየታይ ድሕረ ባይታ ይርከብ፡፡ እዚ ፀሊም ሰብአይ ሽሙ መን ይበሃል?

ዝተፈላለዩ መጋየፂታት አለው፡፡ ካብአቶም ቀይሕ፣ ብጫ፣ ቆፃልን ፃዕዳን ሕብሪ ዘለዎም ዕንቍታትን ወርቃማ መስቀልን አብ ፀሊም ድሕረ ባይታ ይርከቡ፡፡ እዚ ዕንቍ ክርስትያን ንክገብርኦ ይፍቀድ ድዩ?

እዚ ካብ ናይ ደገ ቦታ ዝተረኸበ እዩ። ኣብ ቅድሚት ሓደ ሰብ ብድሕሪት ይርአ፣ ሓደ ሕብሪ ዘለዎ ክዳን ተኸዲና። ብድሕሪት ድማ ዓበይቲ ኣግራብን ኣብ ህንጸት ዝርከቡ ቀጠንቲ ህንጻታትን ይረኣዩ። ኣብ ቅድሚት ድማ መሬት ደረቕን ብንኣሽቱ ኣእማን ዝተሸፈነን እዩ።

ኣብ ፅቡቕ ገዛ ኩሉ ነገሩ ብናይ ውፅኢት እንፀይቲ ስራሕቲ ዝተመላኸዓ ኾይኑ ፡ጓል ኣነስተይቲ ቑኖ ተቖኒና ፃዕዳ ኽዳን ሓበሻ ተኸዲና ኣብ ወንበር ከፍ ኢላ ኣብ ቕድሚኣ ጠረጴዛ እንታይ ትገብር ዘላ ትመስል ?

ኣብ ኣክሱም ፅዮን ማርያም ሺፎን ተከዲና ፍሽክ ትብል ኣላ መነፀር ፃዕዳ ነፅላ ኣለዋ ። ዋጋ እቲ ሽፎን ክንደይ ይከውን ?

ጥረ ፍረ ቡን ኣብ ሓደ መኽዘን ኣብ ቦርሳታት ተደራሪቡ ይርከብ። መብዛሕትኦም እቶም ቦርሳታት ብኸፊል ፍረ ቡን ዝሓዙ ኮይኖም፡ ገሊኦም ካብ ካልኦት ከባቢታት ኢትዮጵያ ከም ዞባ ሲዳማ ዝመጹ ክኾኑ ይኽእሉ እዮም። ኣብ ክምር እንታይ የርኢ?

ብዙሕ ዓመታት ዘቅፀረ ቀ ሆቴል ብፅሬቱን ብህንፅኡን ፍልይ ዝበለ ኮይኑኣብርሃ ካስትል ይበሃል ። ኣብርሃ ካስትል ሆቴል ኣበይ ቦታ እዩ ?

እዚ ባህላዊ ክዳን ዝለበሰት ጽብቕቲ ሰበይቲ፡ድሙቕ ቀጠልያ ወይ ኣራንሺ ክዳን ተኸዲና፡ፍኹስ ዝበለ ኣራንሺ ላዕለዋይ ክፋል፡ኣብ ትሕቲኡ ድማ ነዊሕ ጻዕዳ ክዳንተኸዲና ትርአ። ብሓፈሻ ባህላዊ ስነ-ጽባቐኣዊ ኣቃውማ እናዓቀበት ትረአ። እዛ ኣብ ስእሊ ዘላ እንታይ ዓይነት ባህላዊ ክዳን ተኸዲና ኣላ?

በዓል መስቀል ዳሜራ ኣብ ኣደባባይ ይክበር ኣሎ ኣብቲ በዓል ብዙሕ ሰብ ታኣኪቡ ኣሎ ። ብዓል መስቀል ዕለት ክንደይ ይክበር ?

እዚ ቀጠልያ ቆጽሊ ዝመልአ ናይ ኣሕምልቲ ምልክት እዩ። ቆጽሉ ዓበይቲ ኮይኖም ካብ መሬት ኣብ ዝዝርግሑ ጨናፍር ይበቁሉ፣ ገለ ካብቲ ጨናፍር ቀይሕ እዩ። እዚ ተኽሊ እዚ ንናጽነትን ህይወትን ዝውክል እዩ። ቀይሕጕንዲ ኣብ ውሽጢ እቲ ቀጠልያ ቆጽሊ ከም ምልክትሓይሊ ደው ኢሉይርከብ።

እዞም ብD-ቅርፂ መትሓዚ ዘለዎም ባዴላታት/ መጋፊያታት ዝተፈላለየ ሕብሪ (ግራጭ፡ ቀጠልያ፡ ቀይሕን ሰማያውን) ዘለዎም ዝዓይነቶ መጋፍያታት የርእዩ። ብድምር ክንደይ ኣንጭዋ ኣለዋ?

መግቢ ኣብ ጻዕዳ ጻሕሊ ክቐርብ ከሎ፡ ኣብ ልዕሊኡ ዝተቖርጸ ቀይሕ ቱፋሕ፡ ኮሚደረን ቀጠልያ ቱፋሕን ይለብስ። ነቲ መግቢ ክንርኢ ከለና፡ ናይ ሓጐስ ወይ ጥሜት ስምዒት ይስምዓና። ክንርእዮ ከለና እንታይ ዓይነት ሓጐስ ወይ ሓዘን ይስምዓና፧

ንመሸጣ ዝኸውን ናይ ኦሪዮ ኩኪስን ካልኦት ከም 'ቶርኩ ፕሪሚዮ' ዝኣመሰሉ ምልክታትን ዘርኢ እዩ። እቶም ኣቑሑት ዝተሰርዑሉ ኣገባብ ብዝሒ፣ ንግድን ሸውሃትን ዝብል ስምዒት ይህብ። ቀንዲ ሕብሪ ናይተን ኣብ ስእሊ ዘለዋ ኦሬዮ ኩኪስ እንታይ እዩ?

እቲ ተፈታዊ ጊዮርጊስ በዘይምለስ ጥርሙዝ ዝብል መፋለጢ ይርአ ኣሎ፡፡ ንቢራ ብዘይምለስ ጥርሙዝ ምሻጥ ንዓሚል እንታይ ዓይነት ረብሓ ክህቦ ይኽእል ትብሉ?

እዚ ዘመናዊ ኣሰራርሓ መንበሪ ገዛ እዩ። እዚ ገዛ እዚ ብዘመናዊ ፕላን ዝተሰርሓ ኮይኑ ብሽም ሓደ ሰብ መንበሪ ዝተወሃበ እዩ። እዛ ገዛ ተሰሪሓ ተወዲኣ ድማ ንምንባር በፂሓ ኣላ።

ኣብዚ ምስሊ ኣናናስን ብርጭቕን ይርአዩ ኣለዉ፡፡ ካብቲ ብርጭቕ ኣብ ክልተ ዝተመቐለ እኒሆ፡፡ ብምንታይ ምኽንያት እዩ እቲ ብርጭቕ ኣብ ክልተ ክምቐል ተደልዩ?

ኣብዚ ዝተፈላለዩ ናይ ኣቁሕት መሸጢንርኢ ኣለና። እዚ መሸጢ እዚ ድማ ከም ፈርሸሎ፣ መንፊት ካብ ሓፂን ዝተሰርሐ፣ ጎማ ማሕፀቢ ክዳን፣ መንቀርቀር ፣ጎማ መትሓዚ ማይ ወዘተ ዝኣምሰሉ ንርኢ ኣለና።

ደቂ ሰባት ኣብ ዕለታዊ ሂወቶም ካብ ዝበልዕዎም ምግብታት ዝተልዓለ ኪሎ ምውሳክ ምቅናስን ዘጋጥም ኮይኑ ዘለዎም ክብደት ፈሊጦም ድማ ስፖርት ይሰርሑ። እቱይ መዐቀኒ እንታይ ይብሃል?

ኣብዚ ሓደ ሰብ ዓቢ ጥርሙዝ ኮስሞ ጸረ ምውዳቕ ጸጉሪ ሻምፖ ሒዙ ይርአ። ኣብ ቅድሚኡ ስእሊ ንብረት ጸሊም ዘርኢ ኮይኑ፡ ብድሕሪት ድማ ሓደ ሰብ ኣብ መንበር ኣብ መስትያት ኮፍ ኢሉ ይርአ። እቲ ቦታ ሳሎን ገዛ ይመስል።

ካብ ኦም ዝተሰረሓ ወንበር ብኣርባዕተ ኣቅጣጫ ተቀሚጡ ኣሎ ። እቲኣብ ማእከል ዘሎ ድማ ካብ ባህላዊ ጨወታታት ሓደ እዩ ። እቲ ጨወታ እንታይ ይባሃል ?

ኣስናኑ ኣውፅኡ ብጣዕሚ ታሓጉሱ ዝስሕቅ ዘሎ ሰብ መነፀር ዝገበረ ጃካቱ ኣብ ማእገሪ ዝገበረ እዩ። ዝተፈላለየ ዓይነት ሕብሪ ዘለዎ ሸሚዝ ዝገበረ መን ይመስለኩም?

ብዙሓት ፀሊም ክዳን ዝተከደና ደቂ ኣንስትዮ ደው ኢልን ኣለዋ ሓንቲ ድማ ኩታ ብ ፀግዒ ኣላ ። እንታይ እይን ዝገብራ ዘለዋ ?

ኣብ ባህሊ ታይላንድ፡ እዞም ኣምልኾታት ጽቡቕ ዕድል ከምጽኡን ካብ ሕማቕ ነገራት ከም ዝከላኸሉን ይእመን። እዞም ኣምልኾታት እዚኣቶም ብሓቂ መከላኸልን ጽቡቕ ዕድልን ከምጽኡ ይኽእሉ ድዮም?

ሰባት ካብን ናብን ኣብ ዝጓዓዓዝለዑ እዋን እቲ ንብረቶም ኣብ ውሽጢ ሚኒባር (መኪና) ንምእታው ስለዘይምችው እቶም ሚኒባሳት ፅበት ስለዘለዎም ኣብ ላዕሊ ይገብርሎም እቶም ተጓዓዝቲ እውን ካብ መጠን ንላዕሊ ተፂዕኖም ነፃነቶም ይገፍዎም።

ናነይ ትግራይ ፖለቲከኛን ጀነራልን ዝኮነ ዮሃንስ መዲድ ወይ ጆን መዲድ እናተባሃለ ይፅዋዕ እዚ ኣብ ነጃይ ትግራይ ኩናት ንትግራይ ዓብይ ግደ ዝተፃወተ እዩ ። ኣብ ምንታይ ሚድያ ይሕተት ኣሎ ?

ብርክት ዝበሉ ደቂ ተባዕትዮ ደቂ አንስትዮን ዝተፈላለየ ሕብሪ ዘለዎም ክዳውንቲ ተከዲኖም ገሊኦም ሕብራዊ ካባ ዝበሃል ደሪቦም ብመስርዕ እናዘወሩን እናሳዕስዑን አብ ሓመደዋይ ድሕረ ባይታ ይርከቡ፡፡ እዚ ፀወታ ናይ አበይ ቦታ ባህሊ እዩ?

እዚ ብፈሳሲ ዝተመልአ ብርጭቆ ቢራን ኣብ ጎድኑ ድማ ጸሊም “ሓበሻ ዝሑል ወርቂ” ጥርሙዝ ቢራ የርኢ። እቲ ብርጭቆ ብዝለዓለ ብጫ ዘለዎን ረግረግ ዘለዎን መስተ ዝተመልአ እዩ።

እዞም ቡዙሓት መናእሰይ ኣብ ሓደ እንዳስዋ ኮፍ ኢሎም ብሓደ ክራር ዝወቅዕ መንእሰይ ንዳተዘናግዑ ስዋ ይሰትዩ ኣለዉ። እዞም ማእሰይ ድማ ነቲ ወዲ የጣቅዕሉ ኣለዉ።

እዚ ንምልከቶ ዘለና ኣብ ኣዳራሽ ቡዙሓት ሰባት ተኣኪቦም ምይይጥ አንዳ ገበሩ ንምልከት ኣለና። ሓንቲ ኣደ ነፀላ ገይራ ማይክ ሒዛ ኢዳ ሒዛ ትጭርሕ ኣላ። ንሱኩም ከ ኣኪባ ተሳቲፍኩም ትፈልጡ ዶ?

ኣብ ዕባዪ ጎቦ ማይ መንጫዕጫዕታ ይፈስስ ኣሎ ። ኣብቲ መንጫዕጫዕታ ዝተፈላልዩ ከውሒታትን ኣግራባትን ኣሎዉ ። ኣቲ መንጫዕጫዕታ ፅዕዳ ሕብሪ ኣለዎ ።

ኣበ ደስ ዝብል መቀረቢ ፃዕዳ ሽሓነ ዕንበባ ዘለዎ ዓይነት ኣብ ዘኮነ ዝተቀረበ ብርጭቆ ኣዝዩም ደስ ዝብልካ ተፈተውቲ ፅሩያትን ዝኮኑ ንምንታይ ይጠቅሙና?

ሓበሻ ቢራ ኣብ ፃዕዳ ድሕረ ባይታ ይርከብ ። ኣዚ ቢራ እዙይ ካብ ምንታይ ይምረት ን ሓደ ካሳ ክ ክንደይ ይሽየጥ ?

ብፍሉይ መልክዕ ወቂቡ ዝተዳለወ ናይ መመገቢ ቦታ እኒሆ፡፡ ኣብዚ ቦታ ብያቲታት ተቐሚጦም ኣለዉ፡፡ ከምዚ ዓይነት ምድላው ካብ ፅባቐ ወፃኢ ካልእ እንታይ ረብሓ ኣለዎ?

ኣብዚ ብዙሓት ጻዕዳ ክዳን ዝተኸድኑ ሰባት ኣብ ትሕቲ ጽላል ብጓይላ ወይ ሰልፊ ክጓዓዙ ይረኣዩ። እቲ ቦታ ብዙሓት ተሳተፍቲ ዝተኣከቡሉ እምባን ክፉት መሬትን ይመስል።

ኣብዚ ፍርያት ክንክን ቆርበትን ጸጉርን ኣብ ሓደ ድኳን ተቐሚጦም ኣለዉ። ቫቲካ፡ ኣሎ ጀል፡ ዘይቲ ኮኮናት፡ ፓፓያ ስክራብ፡ ኮኮ ባተር ክሬምን ካልኦትን ኣብ ዝተፈላለየ ሕብሪ ዝተመልአ ጎማን ጥርሙዝን ተሰሪዖም ይርከቡ።

ወሓላሉ ደቂ ኣንስትዮ ብሃርን እድንትን ገይረን ሌማት ፣ ቁርሲ መብልዒ ፣ መኮንብያ ይስርሓ ። ካብኣተን እንሪ ዘለና ጓል ኣንስተይቲ ሒዛቶ ዘሎ እንታይ ከም ዝባሃል ግለፁ ?

እዚ ሎጎ ብሰማያዊ ሕብሪ ዝተፀሓፈ ኮይኑ ኣብ ማእከሉ ካርታ ድሕረ ባይትኡ ድማ ፃዕዳ እዩ ። እዚ ሎጎ እንታይ መልእክቲ የመሓላልፍ ኣሎ ?

16 ኢንች ዲጂታል ኤሌክትሪክ ግሪድል ወይ ግሪል እዩ። እዚ መሳርሒ ምግቢ ከም ባኒ፡ ፒዛ፡ ፓንኬክ፡ ፓንኬክን ካልእን ንምስራሕ ይጥቀመሉ። ንእሽቶ ዲጂታላዊ ዲስፕለይ ዘለዎ ኮይኑ ሙቐት ዘርኢ እዩ። እዚ ሽጉርቲ ካብ ካልኦት ባህላዊ ሽጉርቲ ብኸመይ ይፍለ?

ክልተ ሰባት ጋልን ወድን ኢዶም ጨቢጦም እብ ብጫ ድሕረ ባይታ ኣለዉ ። ብ ፀሊምን ቆፃልን ዝተፀሓፈ ፅሑፍ ኣለዎ ። ትላንት ኢንቨስተር ማለት እንታይ ማለት እዩ ?

ብዙሕት ሰባት ኣብ ናይ መንግስቲ ቢሮ ተኣኪቦም ኣለዉ ሓደ ካሚራ ዘልዕል ድማ ብቅድሚኦም ኣሎ ። ኣዚ ኣኪባ ብዛዕባ እንታይ ይምልከት ነይሩ ?

ኣዝዩ ብጣዕሚ ደስ ዝብለካን ውቅብ ዝኮነ ኣዝመረ እዋን ክረምቲ ሓሊፉ ዝርከብ ውፅኢት ኮይኑ ኣብኡ ድማ ሓደ ሰብ ኣሎ እቱይ እክሊ እንታይ ይብሃል?

ካብ ጡጥ ዝተሰርሐን ብስልክ ዝተጠልፈን ጥንታዊ ክዳን ዘርኢ እዩ። ናይ ንግስቲ ትሩነሽ በዓልቲ ቤት ሃጸይ ቴዎድሮስ ዳግማዊ ከም ዝነበረ ገለ ምንጭታት ይሕብሩ። ካልኦት ምንጭታት ከም ዝሕብርዎ፡ ናይ ኦቶማን ጣሊስማኒክ ማልያ ክኸውን ይኽእል እዩ ኢልካ ትግምት?

ሃይላንድ ማይ ይርአ ኣሎ፡፡ ሃይላንድ ማይ ምሓዝ ኩሉ ሰብ ከም ፕሮቶኮል ዝተቐበሎ እዩ ዝመስል፡፡ ብሓቂ ሃይላንድ ካብቲ ካልእ ማይ ሓለፋ ኣለዎ ድዩ?

ስነ-ስርዓት መርዓ ዝተዳለወ ውቁብን ሕብራዊን መድረኽ እዩ። እቲ መድረኽ ብናይ ሐርጭ መጋረጃታትን ሮዛን ጻዕዳን ዕምባባታትን ዝተሰለመ ክቢ ቅስትን ኣለዎ። እዚ ዓይነት ሕብራዊ መድረኽ ብቐንዱ ንእንታይ ዓይነት ፍጻመ እዩ ዝውዕል?

ክልተ ተጻወትቲ ኩዕሶ እግሪ ኣብ ሜዳ ይረኣዩ። ክልቲኦም ቀጠልያ ማልያ ክለብ ኩዕሶ እግሪ ወላይታ ዲቻ ተኸዲኖም ኣለዉ። እዚ ድማ ንጋንትኦም ሸቶ ወይ ዓወት የብዕሉ ከምዘለዉ ዘመልክት እዩ። እንታይ ዓይነት ዓቢይ ውጽኢት ጸወታ ክኸውን ይኽእል?

ክልተ ጻዕዳ ኣባጊዕ ኣብ ጸፍሒ መሬት ኣብ ትሕቲ ቆርቆሮ የርኢ። እቲ ዝዓበየ እንስሳ ንኽምገብ ተንበርኪኹ ክኸውን ከሎ፡ እቲ ንእሽቶ ድማ ኣብ ጎድኑ ኣሎ። እቶም እንስሳታት ጥዕንኦምን ስሚዒቶምን ብኸመይ እዮም ዜርእዩ፧

እዚ ጫማ እስፒልተባሂሉ ዝፍለጥ ናይ ደቂ ኣንስትዮ እንትኸውን መብዛሕቲኣን ደቂ ኣንስትዮ ናብ ስራሕ፣ ናብ ዝተፈላለዩ መፀዋዕታታትን ይጥቀማሉ። ከምዚኦም ዝበሉ ጫማታት ፍፁም ነፃነት ስለዘይብሎም ሰባት ኣብ ሓሓሊፎም እዋን እዮም ዝጥቀምሎም።

ኣብ ትግራይ ካብ ዝርከቡ ገዳማት ሓደ ቅዱስ ጨርቆስ እንትከውን፣ ኣብ ወረዳ ሳምረ ዝርከብ ቅዱስ ጨርቆስ ገዳም ብቱሪዝም ዝረክቦ ዝነበረ ኣታዊ ከምዝሳኣኖ ቴሌቪዥን ትግራይ ገሊፃ።

ናይ ጥቁር ኣንበሳ ጥዕና ኮሌጅ በሪ ብ ዋርድያ ይሕሎ ኣሎ እቶም ዋርድያ ናይ ባዕሎም መለለዪ ክዳን ኣለዎም ። ኣቲ ኮሌጅ መዕዘ ተከፊቱ ?

መዘናግዒ ስዋስው ወቋ ትግርኛ ዝብል ብብጫ ሕብሪ ተፃሒፉ አብ አልኮን ዒባን ሕብሪ ድሕረ ባይታ ይርከብ፡፡ እዛ መፅሓፍ ካልአይ ሕታም እያ፡፡ ነዛ መፅሓፍ ዘሐተመ መን ይበሃል?

ሕፅር ዝበለ ድፍሉቕ ዝበለ .ኾይኑ ሮጊድ መትሓዚ እዝኒ እንሄዎ መቕድሒ ኣፍ ' ውን ኣለዎ ፖርሙዝ ኣይኮነን እንታይ መስርሒ ይመስለኩም ?

ደቂ ኣንስትዮ ዕቋር ማይ ይቀድሓ ኣለዋ፡፡ እቲ ማይ ጥዕና ዘይብሉ ምዃኑ ሕብሩ ባዕሉ ይምስክር እዩ፡፡ ናይ ማይ ፀገም ቀንዲ ጠንቂ ሕማማት ምዃኑ ትፈልጡ ዶ?

ብሓደ ኮንትራክተር ዝህነፅ ዘሎ ናይ ህንፀት ቦታ ይመስል። ኣብ ቦታኦም ብዙሓት ናይ ዕንጨይቲ መድረኻትን ፎርምዎርክ መዋቕራትን ኣለዉ፣ ሰራሕተኛታት ድማ ኣብ ዙርያሓደ ካብቶም ብሓጺን ዝተሰርሑ ዓምድታት ደው ኢሎም ይረኣዩ። እዚ ህንጻ ኣብ መወዳእታኡ ምስ በጽሐ ከመይ ክመስል እዩ ትብሉ?

ብዙሓት ደቂ ኣንስትዮ ህጻናትን ኣባፅሕን ኣብ ደረቕን ክፉትን ቦታ ተሰሪዐን ይረኣያ። ኩነታት ኣየር ደበናዊ ኮይኑ፡ ኣብ ርሑቕ ንየማን ውሑዳት ኣግራብን ህንጻታትን ኣለዉ። ስለምንታይ ተሰሪዖም ወይ ካበይ ከም ዝመጹ ዝያዳ ክትፈልጥ ዶ ትደሊ?

እዚ ብቐይሕን ብጫን ዝተሰርሐ ክቢ ኣርማ የርኢ። ኣብ ማእከል ምልክት ሚዛን፣ ኣብ ታሕቲ ድማ ቅርጺ ጎማ ዘለዎ ናይ ስነ-ስርዓት ምልክት፣ ኣብ ድሕሪት ድማ ፍላጻታትን እኽሊ ስርናይ ዝመስል ምልክታትን ኣሎ። ኣብ ማእከል ድማ ነዊሕ ህንጻ ዝመስል ቅርጺ ኣሎ።

ካብ እቶም ቋሚ ተክልታት ካብ ዝብሃሉ ሓደ ዝኮነ እዩ ። ካብ ናይ መስኖ ውፅኢታት ካብ ዝብሃሉ ሓደ እዩ ንጥዕና እውን ኣዝዩ ጥቅሚ ዘለዎ እንታይ ይብሃል ሽሙ?